አብ ፅቡቅ ህንፃ ዝተሰቀሉ ታፔላታት ስኒ ዩኒየን ሕክምና ዝብል ብቀይሕን ዕንቋይን ሕብሪ ዝተፀሓፈ ኮይኑ፤ አብ ብጫ ሕብሪ ተፃሒፉ አብ ሰማያዊ ድሕረ ባይታ ይርከብ፡፡ ናይ ሰብ ስኒ እናሰሓቀ ይርከብ፡፡

እዚ ካብ ላዕሊ ንከተማ ካብ ኣየር ዝርአ እዩ። እዚ ኣብ ላዕሊ ዝተዘርግሐት ከተማ፡ኣብ ማእከላ ብትኽ ዝበለ ጽርግያታት ዝተሰርሐ ኣቀማምጣ፡ ኣብ ቅድሚት ብኣግራብ ዝተሸፈነ ቀይሕ ህንጻ ጣብያ። ብዛዕባ ጽባቐ ተፈጥሮ ምስ ርሑቕ ኣኽራናትን ኣብ ንጹር መዓልቲ ንጹር ሰማይንየርኢ።

ምቾት ገዛ፡ ዘመናዊ ኣቑሑት ገዛን ናይ ዕግበት ስምዒትን ዘንጸባርቕ እዩ። እቲ ድሙቕ ሕብርን ምቹእ ቅርጽን ናይቲ ሶፋ ንዕረፍትን ምዝንጋዕን ምቹእ ሃዋህው ይፈጥር።"L" ቅርጺ ዘለዎ ሶፋ ሴት ዘርኢ ኮይኑ፡ ብቐንዱ ብድሙቕ ኣራንሺ ሕብሪ ዝተሰርሐ እዩ።

ናይ ፍረ ምረ መሸጢ ቦታ ይርአ ኣሎ፡፡ ኣቀማምጦኦም ድማ ንዓይኒ ደስ ዝብል እዩ ዘሎ፡፡ ብፅባቐ ኣቀማምጣ ሰብ እንተይሓሰቦ ናብ ምዕዳግ ክስሓብ ይኽእል እዩ፡፡

ብዙሕ ፋሕ ዝበለን ዝተሰብረን ክፍልታት ኮምፒተርን ካልእ ኤሌክትሮኒካዊ መሳርሒታትን ዘለዎ ዓቢ ክፍሊ። ናይ ዴስክቶፕ ኮምፒዩተራት ኣብ መሬት ፋሕ ኢሎም ውሽጠን ተቓሊዐን ኣለዋ። ኣብ ድሕሪት ድማ ኵምራታት ተለቪዥናትን ሞኒተራትን ኣለዉ። እዚ ናይ ምብስባስን ዕንወትን ስምዒት ኣለዎ።

ጸሓይ ኣብ ልዕሊ ጸሊም ኣድማስ (ጎቦታት) ክትዓርብ ወይ ክትወጽእ ትርአ። ሰማይ ጸልማት ምስ ዝኸውን፡ ወሰናት ደበናታት ብውዑይ ኣራንሺን ብጫን ሕብሪ ይበርሁ። ናይቲ ድሙቕ ብርሃን ጸሓይ ኣብቲ ጸሊም ድሕረ ባይታ ይንጸባረቕ። ህድኣትን ሓይልን ግርማዊ ጽባቐ ተፈጥሮን የመሓላልፍ።

ሓደሽቲ ህንፃታት ንምስራሕ መደያየቢ የድሊ፡፡ ብቡዙሓት ዕንፀይቲ ዝተሰቀሉ ዓብይ ኮለን ንምስራሕ ክልተ ደቂ ተባዕትዮ አብቲ ዕንፀይቲ ደይቦም እናሰርሑ ይርከቡ፡፡ እግዚኦ! እንኳዕ አይወድቁ! ካልኦት እውን ብተመሳሳሊ አብ ዕንፀይቲ/ከብሌቶ ዝተብሃለ መደያየቢ ተሰቂሎም ይርከቡ፡፡

እዚ ዝርአ ዘሎ ናይ ዋና ኤለክትሪክ መስመር ዓንዲ እዩ፡፡ እዚ ዓንዲ ብኣንፃር ረብሕኡ ክንክን ዘድልዮ እዩ፡፡ ኣብዚ ዝበፅሕ ፀገም ኣብ ህይወት ብዙሓት ኣሉታዊ ፅልዋ ዝፈጥር እዩ፡፡

ጽቡቕ ድርብ ሽኮር ዘለዎ ተቐዲሑ፣ ኣብ ታሕቲ ጽሩይ ጸባ ዝመስል ሽኮር፡ ኣብ ላዕሊ ድማ ጸሊም ሻሂ ኣሎ። እቲ ሻሂ ጽቡቕ ቀይሕ ሕብሪ ኣለዎ፣ እቲ ማንካ ድማ ኣብኡ ይጥሕል። ድንቂ ስምዒት ውዑይን ህድኣትን ዘለዎ ናይ ንጎሆ ቁርሲ እንሆ፡፡

ኣብ ናይ መድሓኒት መደብር ውሽጢ ናይ ቀይሕ መስቀል ሰራሕተኛ ፍሉይ ክዳን ዝተኸደነ ሰብ ይርአ ኣሎ፡፡ እዚ ሰብ ረድኤት ዝህብ ምዃኑ ፍሉጥ እዩ፡፡

እዚ ባህላዊ ክዳውንቲ ኣብ ቅሉዕ ኣየር ተራእዩ። እታ ሓንቲ ቀይሕን ኣራንሺን ቅርጺን ኣብ ክሳዳ ሽልማትን ኣለዎ። እታ ካልእ ድማ ባህላዊ ቀጠልያን ቀይሕን ክዳን ኮይኑ፡ኣብ ቅልጽማ ሕብራዊ ጌጽ ዘለዋ እዩ። ተፈጥሮኣዊ ከባቢን ኣብ ድሕሪት ዝርከቡ ኣግራብን ኣብ ብርሃንብንጹር ይረኣዩ።

ባህላዊ ወርክሾፕ ሸኽላ ወይ ቤት ሸኽላ። ሰባት ሸኽላ ክሰርሑ ወይ ክተኩሱ ይረኣዩ። ሓያሎ ደቂ ኣንስትዮ ኣብ ዝተፈላለየ ጽፍሕታት ኣብቲ ስራሕ ተዋፊረን ኣለዋ። ብጥቓ እቲ እቶን ክህልዉ እንከለዉ፡ ገሊኦም ድማ ኣብ ጥቓ እቲ ኣቕሑ ይርከቡ።

ሓንቲ ጓል ኣንስተይቲ ወተሃደር ቁራዕ ርእሲን ታክቲካዊ ቬስትን ተኸዲና ትርአ። ወተሃደራዊ ድልውነትን ምክልኻልን ዘርኢ ኮይኑ፡ ኣብ ዞባ ግጭት ናይ ምክልኻልን ተወፋይነትን ዝሕብር እዩ፡፡

ብዙሕ ቀያሕቲ ቆፅልን ዕምባባታትን ወይ ፍረታት ዘለዎ ዓቢ ኦም ማንጎ ይርአ። ኣብ ድሕሪት ቀጠልያ ጎቦታትን ንጹር ሰማያዊ ሰማይን ኣሎ። ስምዒት ናይዚ ምስሊ ናይ ተፈጥሮኣዊ ጽባቐን ሰላምን እዩ።

ኣብዚ ብመስመር ዝተተኸለ ጉዕ በርበረ ከምኡውን ዋህራር ብዝመስል ዝተዘአ ዑፉን ኣሎ፡፡ እዚ ባዶ ዝተገደፈ ቦታ ሰፊሕ እዩ፡፡ እዚ ብኽነት ዘጉሕይ እዩ፡፡

እውይ! ካብ ብጣዕሚ! ብጣዕሚ! ዝፀልኦ እንስሳት ኣብ ገዛን ኣብ ደገን ዝርከብ ጠበቅ እንዳበልና እንፈልጦ እንስሳ እዩ። ጠበቅ ንሰትዮን እንበልዖን ከይለክፎ ብጣዕሚ ክንጥቀቅ ኣለና።

ዱኩላ እንስሳ ኮይኑ፣ ኣብ ጫካ ወይ ቁጥቋጥ ዝበዝሖ ከባቢ ደው ኢሉ ይርከብ። እቲ እንስሳ ካብ ካሜራ ርሒቑ ገጹ ይጥምት ኣሎ። ኣብ ድሕሪት ኣግራብን ቁጥቋጥን ኣአማንን ይርአ። ናይቲ ምስሊ ስምዒትተፈጥሮኣውን ሰላማውን እዩ።

ጻዕዳ ቶዮታ ላንድ ክሩዘር ኣብ ቆርቆሮ ጽርግያ ኮፍ ኢላ ኣላ። እቲ ደረቕ መሬትን ሰማያዊ፣ ዘመናዊነትን ገጠራዊ ህይወትን ዝራኸበሉ ቦታ ኮይኑ ይስምዓካ። እታ ምቾት ዝመልኣ መኪናን ደረቕ መልክዓ ምድርን ዘሎ ንጽጽር ፍሉይ ጉዕዞ ናይ ምጅማር ስምዒት ይፈጥር።

ናይ ኢትዮጵያ ጉዳይ ሚኒስተር ኮይኖም ዝሰርሑ ኣይተ ደመቀ መኰንን ኣብ ፊት ሚድያታት ጠጠው ኢሎም መግለፂ እንትህቡ ይርአዩ ኣለዉ፡፡ ናብ ሚድያ ምቕራብ ቀሊል ነገር ኣይኮነን፡፡

እዛ ኦራል መኪና ሮኬት ዝበሃል ተወንጫፊ ጦር መሳርያ ተፃዒና ኣላ፡፡ ሮኬት ርሑቕ ተጓዓዚን ንስፍሕ ዝበለ ከባቢ ዘጥቅዕን ምዃኑ እዩ ዝፍለጥ፡፡

እዚ ናይ ከተማ ኣደባባይ ኣዝዩ ምልኩዕ እዩ፡፡ መልክዑ ድማ ናይ ኪነ ህንፃታት፣ ኪነ ፅርግያታትን መኪናታትን ሰባትን ካልኦትን ድምር ውፅኢት እዩ፡፡

እዚ ዓበይትን ንእሽቶን ጽምዲ እንስሳታት ሃርማዝ ኣብ ወሰን እቲ ማይ ደው ኢሎም ይራኣይ ኣለው። እቲ ግራጭ ቆርበቶም ብብርሃን ጸሓይ ይንጸባረቕ ኣሎ።

ኣብዚ ዘሎ ከባቢ ብዝተፈላለዩ ተክልታትን ኣብ ሜዳ ድማ ብዙሓት ናይ ከተማ ገዛታትን ኣለው። ኣብ ከተማ ምንባር ዶ ይሓይሽ ወይስ ኣብ ገጠር ኣብ ከተማ ምንባር ካብ ኣብ ገጠር ዝሐሸ እኳ እንተኮነ ሎሚ ግን ኣይነበር እዩ።

እዚ ናይ ንዳድ ምድሪ ዓፋር እዩ፡፡ ኣብዚ ምድሪ ኣግማል ተፃዒነን ይርአያ ኣለዋ፡፡ እዚ ከባቢ ኣይኮነን ክትከዶስ ክትሪኦ እዃ ዘፍርሕ እዩ፡፡

እዚናይ መዝቃ መሳርሕ ኮይኑ ግታር እድተበሃለ ዝፅዋዕ እንትከውን ንመዝቃ ብጣዓሚ ፅቡቅ ስምዒት ዝህብ እንትከውን እዚ ዝሓዞ ሰብ ድማ ቀይሕ ሕብሪ ናይ ላዕሊ ገይሩ ፃዕዳ ስረ ገይሩ ከፍ ኢሉ ይፃወት ኣሎ።

እዚ ኣብ ሓንቲ ከተማ ኢትዮጵያ ዝርከብ ናይ ደገ ዕዳጋ ፍረታትን ኣሕምልትን እዩ። እቲ ቦታ ጽዑቕ፡ ጸሓይ ዝበዝሖን መዓልታዊ ንግዳዊ ንጥፈታት ዝመልኦን እዩ። እዚ ብዙሕ ፍርያት፡ ጥዕና ዘለዎም መግብታትን ውዕዉዕ ሃዋህው ዕዳጋን ዘርኢ እዩ።

ነቲ ናይታ ሰበይቲ ኢድ ኣንቢብካ ጽቡቕ ዝበሰለ ናይ ስገም ስራሕ ዝኾነ ጥሕሎ እንትትጥቕልሎ ከም ዘላ ኮይኑ ይረአ፤ ጨና ገዛን ስምዒት ባህላዊ ስርዓታት ምግብን የለዓዕል።

ኣብዚ ዓቢይ ኣናናስ ይራኣይ ኣሎ። ኣብ ማእከል ጽማቝ ኣናናስ ኣብ ልዕሊ ንጹር ብርጭቆ ይፈስስ፣ ሕብሩ ድሙቕ ብጫ እዩ። ኣብቲ ጎኑ ድማ ቁራጽ ኣናናስ ተቀሚጡ ይርአ። እዚ ድማ ብዛዕባ ተፈጥሮኣዊ ጣዕሙ ደስ ዝብል ምኳኑ ዘርኢ እዩ።

እዚ ቡዙሕ ኣስቤዛ ኣብ ዕዳጋ ተዘርጉሑ ንሪኦ ኣለና። እዞም ኣስቤዛ ድማ ሕድሕድ ሽሞም ሽጉርቲ፣ ኮሚደረ፣ ድኑሽ ወዘተ ይርከብዎም። እዚ ኣስበዛ ሕድሕዱ ዋጋ ክንዳይ ይሽየጥ ይኮውን?

መንእሰይ ራያ ኣብ ርእሱ ጠስሚ ገይሩ ይርአ ኣሎ፡፡ ገለ ሰባት ጠስሚ ምጥሳም ከም ነውሪ ይገብርዎ እዮም፡፡ ብባሕሊ ወለድና ግን ጠስሚ ምጥሳም ነውሪ የብሉን፡፡

"ኤልሮኢ የመነፅር ስራ" ዝብል ፅሑፍ ዘለዎ እዩ፡፡ ኣዝዩ ዘመናውን ጠቓምን ናይ መነጽር ድኳን ቢልቦርድ እዩ፣ ንዓይንኻ ጽባቐን ጥዕናን ዝህብ መስተንክር ኣገልግሎት ከም ዝህብ ዘርኢ እዩ!

ቡና ይቅዳሕ ኣሎ፡፡ ሓደ ተጠቃሚ እውን ይርአ ኣሎ፡፡ እቲ ቦታ ኣብ ገዛ ውሽጢ ዘይምዃኑ ካብቲ ዝርአ ዘሎ ናይ ብርሃን ጮራ ንግምት፡፡ ከምዚ ዝኣምሰለ እንዳ ቡን በብኸተምኡ ኣዝዩ ብዙሕ እዩ፡፡ ንዓይ እዚ ልዕሊ ዓቐን ዝበዝሐ ይመስለኒ፡፡

እዚ ጽዑቕ ናይ ዕዳጋ ትርኢት ዘርኢ እዩ። ብዙሓት ሰባት ይረኣዩ። ገሊኦም ብእግሮም ናብ ሓደ ቦታ ክኸዱ ገሊኦም ድማ ኣቑሑት ተሰኪሞም። ዝተፈላለዩ ህንጻታትን ቀለልቲ ዓይነታት ስራሕን ይረኣዩ። እዚ ጽዑቕ ዕዳጋ ትርኢት ዝተፈላለየ ትኹረት ዝሰርቕ ነገራት ኣለዎ።

እዚ ኣብ ሓደ ዓቢ መድረኽ ብጫ ክዳን ዝተኸድኑ ተጻወትቲ ብሓባር ነቲ ናይ ዓወት ተሓጓስ የብዕሉ ኣለዉ። ወርቃዊ ቀለቤት ኣብ ኣየር ተዘርጊሑ ይረአ፤ ኣብ ትሕቲኡ ድማ ብዓበይቲ ፊደላት'ሻምፕዮናት - ንግዳዊ ባንኪ ኢትዮጵያ'ይውክል። እዚ ምልክት ዓወትን ሓድነትን እዩ።

ንኣሽቱ ጸለምትን ርብዒ-መኣዝንን ቁራጽ ኣብ ቡናዊ ዕንጨይቲ ፋሕ ኢሎም ይርከቡ። እቶም ቁርጽራጻት ዝተቐርጸ ቅርጺ ዘለዎም ኮይኖም ብሓመድን ፍርስራስ ቆጽልን ዝተሓዋወሰ እዮም። እዚ ፋሕ ዝበለን ዘይተወደበን፡ ግን ከኣ መሳጢ ቅርጺ ዘለዎ ነገር ዘርኢ እዩ።

ባህላውን ምቹውን ዓራት ወይ ሶፋ ውዑይን ምቹእን ሃዋህው ይፈጥር። ብዝተፈላለየ ድሙቕ ሕብርታትን ቅርጽን ዘለዎም መንበር ዝተመልአ ኮይኑ፣ ንዓይኒ ባህ ዘብልን ምቹእን እዩ። ናይ ላዕሊ ጣርያ ሓሰርን ጻዕዳ መንደቕን እቲ ቦታ ተፈጥሮኣዊን ዘዛንን ምዃኑ የመልክት።

እዚ ኣብ ማእከል ከተማ ዝርከብ መደበር ባቡር እዩ። ኣብታ ባቡር ዝድይቡ ሰባት ደው ኢሎምን ፍኹስ ዝበለ ንፋስን ዝዘንበሉ ይመስል። እዚ ንዘመናዊ መጓዓዝያን ምንቅስቓስ ከተማን ብንጹር ዝውክል እዩ።

ማሽናት ንዝተፈላዩ ናይ ገዛ ስራሕቲ ይጠቅሙና እዮም፡፡ ንአብነት ፀላም ሕብሪ ዘለዋ ፍርጅ አብ ውሽጣ ዝተፈላለዩ እንቋቁሖታትን ጉዓትን ይርከቡዎም፡፡ አብ ጎኒ እታ ፍርጅ ከዓ ዝሑል ማይ ሃይላንድን ዝተፈላለዩ ናይ ጣውላ አቁትን አብ እርሳስ ድሕረ ባይታ አለው፡፡

ኣብዚ ብዝተፈላለዩ ሕብሪ ዝተሸፈኑ ኣሕምልትን ፍረታትን ኣብ መደርደሪታት ብስረዕ መንገዲ ተዘርጊሖም ኣለዉ፤ እዚ ጽባቐ ተፈጥሮ ብሕብርን ቅርጽን ብንጹር ዝገልፅ ምስሊ እዩ።

እዚ ብወርቂ ዝተሸፈነ መንበርን ጠረጴዛን ብኽብሪ ተሰሪዖም ኣለዉ። ዕምባባታትን መጻሕፍትን ኣብ ላዕሊ ተሸሊሞም ኣለው። ብድሕሪኡ ድማ ባንዴራ ግብጺ ብንጹር ይርአ። እቲ ምስሊ ክቡርን ሞያውን ዕላል ዝገልጽ እዩ።

እዚ ብጫ ጎማ ኣብ ግራጭ መንደቕ ኮፍ ኢ ኣሎ። ኣፉ ክፉት ኮይኑ መትሓዚ ድማ ብመስመር ተታሒዙ ኣሎ። ስቕ ዝበለ ዓውደ-ጽሑፍ'ዩ፡ ብፍኹስ ዝበለ ሕብሪ ዝተሸፈነ እዩ።

እዚ መስደመሚ ኪነ ህንፃ ዝወነነ ኣብ ጐንደር ዝርከብ ናይ ፋሲል ቤተ መንግስቲ እዩ፡፡ እዚ ህንፃ ዘለዎ ፅባቐን ግርማ ሞገስን ፍሉይ እዩ፡፡ ጠሚትካ ኣይሙናን፡፡

ብጐጆ ዝተሰርሐት ገዛ ትርአ ኣላ፡፡ ኣብ ከባቢ በራ ሰባት ተኾጂሞም ይርአዩ ኣለዉ፡፡ እዛ ናይ ትኪ መስኮት ዘለዋ ገዛ መኣዲ ቤት እያ እሞ ዝብላዕ ነገር እንዳተፀበዩ እዮም ዝመስሉ፡፡

እዚ ኣብ ጽምው ዝበለ ጽርግያ፡ ኣድጊ ብሓደ ወገን ዓረብያ ሒዛ ደው ክትብል ከላ፡ በቲ ካልእ ወገን ድማ ባጃጅ ንቕድሚት ትስጉም ኣላ። ኣብ ጽሩይ መዓልቲ፡ ብኣባይትን ሰባትን ዝመልአት ከተማ ትረአ ኣላ።

ሓንቲ ጓል ኣንስተይቲ ኣብ እግራን ኣብ ኢዳን ጽቡቕ ቡናዊ ጸፍሒ ሳንዱቕ ተኸዲና ትርአ። ኣዝዮም ምቹኣትን ቅዲ ዘለዎምን ኮይኖም፡ ንወቕቲ ሓጋይ ፍጹማት እዮም።

ዝተፈላለዩ ዓይነታት ጨና ይርአዩ ኣለዉ፡፡ ሰባት ድማ ከከም ባህጐም ደስ ዝበሎም ዓይነት ክዕድጉ ይኽእሉ፡፡ ናይ ጨና ፍቕሪ መብዛሕትኡ ግዜ ኣብ ደቂ ኣንስትዮ እዩ ዝርከብ፡፡

ዝምልከቶም ኣካላትን ተሳተፍቲን ኣብ ልምዓትን ቁጠባዊ ዕብየትን ክልል ትግራይ ዘለዎም ልዑል ትኹረትን ተወፋይነትን ዘንፀባርቕ ሰላማውን ትኹረት ዝገበረን ናይ ስራሕ ኣኼባ እዩ ነይሩ።

እቲ ኣብ ጽሩይ ብርጭቆ ምስ በረድ ዝቐርብ ብልጭ ዝብልን መንፈስካ ዘሐድስን መስተ፡ ጽምኢ ዘጥፍእን ዝዝሕልን ስምዒት ይፈጥር። ብሓፈሻ እዚ ትርኢት እዚ ሓጐስን ምዝንጋዕን ምስ ኣዕሩኽትኻ ጽፉፍ ግዜ ንምሕላፍ ምቹእ ሃዋህውን ዘንጸባርቕ እዩ።

እዚ ካብ እምኒ ዝተሰርሐ ገዛ ከም ምልክት ታሪኽ ደው ኢሉ፡ ኣብ ማእከሉ ብርሃን ይበርህ፡ ኣብ ጥቓኡ ዝተሃንጸ መጽለሊ ከም ምልክት ተፈጥሮ ደው ኢሊ ይረአ ኣሎ።

ናይ ኣቡነ ሰላማ ከሳቴ ብርሃን ምስሊ ይርአ ኣሎ፡፡ ገለ ሰባት ንሶም ኣይኮኑን ክብሉ ይኽእሉ እዮም፡፡ በዚ ኣይንከራኸር፡፡ ኣብዚ ንሶም ክኾኑ ዝገበረ ንህይወቶም ዝገልፅ ኣብቲ ስእሊ ዘሎ ነገርን እቲ ዝተፃሕፈ ሽምን እዩ እምበር ቅርፂ ኣካሎም ኣይኮነን፡፡

መምህር ኣብ ሓደ ቤት ትምህርቲ ህፃናት እንዳምሀረ ዘርኢ ምስሊ እዩ። እዞም ህፃናት እዚኦም ኣብ ቤት ትምህርቶም ቡዙሕ ፍልጠት ንክቀስሙ ናብ እቲ ቤት ትምህርቲ ይከዱ።

ዩኒቨርሲቲ ካምፓስ ኮይኑ፡ ብዙሓት ዘመናውያን ብዙሕ ደብሪ ህንጻታት ኣለዉዎ። እቲ ቀጽሪ ቀጠልያ ሳዕሪ፡ ጽርግያታት፣ ናይ ምምሃርን ዕብየትን ዕድልን ስምዒት ይስምዓኒ። ስፍሓት ህንጻታትን ሓምላይ ቦታን ምልክት ተስፋን ምድላይ ፍልጠትን እዩ።

ናይ ኣምሓራ ባንኪ መወዓውዒ ወይ መፋለጢ ብድሙቕ ወርቂ ተቐሪቡ ይረአ፣ ኣብ ማእከል ብዓበይቲ ፊደላት ሕቶ ይሕተት፣ መምርሒ ምዝገባ ድማ ኣብ ታሕቲ ብንጹር ተዘርዚሩ ኣሎ። QR ኮድ፡ ቁጽሪ ተሌፎንን ኣርማ ባንክን ነቲ ቦታ ተስፋ ዝህብ ድምጺ ይውስኸሉ።

ግድምታትን ጐቦታትን ዝተሰባሰቡሉ ገፀ ምድሪ ይርአ ኣሎ፡፡ እዚ ገፀ ምድሪ ናይ ደን ሽፋኑ ዳርጋ ዜሮ ዝበሃል እዩ፡፡ ለምለም ዝነበረት ዓዲ ከምዚ ኢላ ዕርቃና ምውዕኣ የሕዝን እዩ፡፡

እሰይ! ደስ በሃሊትን መጋየፂ ዝገበረት ሓንቲ ቀያሕ ጓል አንስተይቲ ነዊሕ ፀጉራ ሰዲዳ ንግስተ ሰባ ዝብሃል ጥልፊ ተከዲና፤ ወርቃማ ሕብሪ ዘለዎም ወርቂ ናይ ክሳድን መስቀልን ገይራ ጠጠው ኢላ አብ ፀሊም ድሕረ ገፅ ትርከብ፡፡

ፍሩይ ቀጠልያ ብሮኮሊ ፣ እቲ ቆጽሊ ምስቲ ጕንዲ ብንጹር ይርአ። ኣብ ድሕሪት ተፈጥሮኣዊ ቀጠልያ ግራትን ሰማያዊ ሰማይን ኣሎ። ከም ሰላጣ ብጥረ ዝብላዕን ጥዕና ዘለዎን ፍሩይን ፍርያት ኣትክልትን ኣሕምልት እዩ፡፡

እዚ ናይ ሓደ ግልጋሎት ዋሃቢ ትካል ሓደ ሰፊሕ በሪ ማለት መኪና መእተዊ እቲ ሓደ ሰብ መእተዊ ካብ ሓፂን ዝተሰርሑ ብቀይሕ ሕብሪ ዝተቀበኣ ማዕፆ ኣሎ።

ታሪኻዊ ገዳም ማኑኤል ቤተክርስትያን ኣብ ኢትዮጵያ ክልል ትግራይ ወረዳ ውቕሮ ዝርከብ እዩ። እዚ ቦታ እዚ ብጥንታዊ ታሪኽን መንፈሳውነትን ዝጠሓለ ኮይኑ፡ ኣብ ርእሲ እምባ ምህላዉ ፍሉይ ስምዒት ሰላምን ቅሳነትን ይህብ።

እዚ ኣብ ቀጠልያ ጫካ ቀይሕ ቀለቤትን ጻዕዳ ክዳንን ዝለበሰ ሰብኣይ ይረአ ኣሎ። ለምለም ጫካን ብብርሃን ዝተመልአ ተፈጥሮኣዊ ሃዋህውን ኮይኑ፣ ምስሊ ተፈጥሮኣዊ ጽባቐን ንጹር ራእይን ዘርኢ እዩ።

እዚ ብተስፋ ዝተመልአ ባህላዊ ስነ-ስርዓት ትርኢት ይረአ። ኣብ ዙርያ ሓደ ቀጠልያ እምባ ዝተዘርግሐ ዕቋርማይ ኮይኑ ብዙሓት ጻዕዳ ክዳን ዝተኸድኑ ሰባት ተኣኪቦም ኣለዉ። ምልክታት እምነትን ባህልን ኣብ ልዕሊ ማይ ይረኣዩ። እዚ ቦታ ምልክት መንፈሳዊ ሓድነትን ባህላዊ ጽባቐን እዩ።

ሓደ ሰብኣይ ጸሊም ሱፍ ዘለዎ፣ ፍኹስ ዝበለ ሰማያዊ ስረ፡ ሰማያዊ ካራቫታን መነጽርን ተኸዲኑ ይርአ። እቲ ሰብኣይ ኣብ ማእከላይ ዕድመ ዝርከብን ሓጺር ጸጉሪ ዘለዎን እዩ። ሞያዊ፡ ርእሰ ተኣማንነትን ምሕዝነታዊን ባህሪ እዩ ዘመሓላልፍ።

ጫፎም ናይ ዝዓየሙ ኣናብስ ቅርፂ ዘለዎም በረኽቲ ጐቦታት ይርአዩ ኣለዉ፡፡ እዞም ጐቦታት ንዝድይቦም እዮም ዘሽግሩ እምበር ንዝሪኦምስ ደስ ዝብሉ እዮም፡፡

ኣብዚ ዝርአ ጌጽ ኣብ ጸጉሪ ከም ዘውዲ ወይ ጎናዊ ፒን ዝጥቀመሉ ስልማት እዩ። ካብ ወርቂ ዝተሰርሐ ኮይኑ፡ ኣብ ላዕሊ ንእሽቶ ቁልቁል ዝኣፉ ቅርጺ ዘለዎ፡ብታሕተዋይ ክፋል ድማ ኣብ ላዕሊ ጸጉሪ ዝጣበቕ ቁልቁል ዝኣፉ ዕንክሊል ዝመስል ክፋል ኣለዎ።

ሓደ ሰብ ኣብ ቅድሚ ፒያኖ ተቐሚጡ ጊታር ይፃወት ኣሎ፡፡ ጊታር ኣብ ዘመናዊ ሙዚቃ ዓብዪ ቦታ ዘለዎ ምቁር ድምፂ ዝህብ መሳርሒ እዩ፡፡

ሓንቲ ጓል ኣንስተይቲ ጽባቐን ጥዕናን ቆርበታ ንምሕላው እትገብሮ ጻዕሪ ዝገልጽ፣ ኣብ ከባቢኡ ዝርከብ ፍሩይ ኩኩሜርን እንቋቑሖን ንተፈጥሮኣውን ጥዑይን ቀመማት ናይቲ ማስክ ይውክል። እዚ ብተፈጥሮኣውን ቀሊልን መንገዲ ናይ ጽባቐን ጥዕናን ምሕብሓብ ዘስዕቦ ሓጎስን ዕግበትን ዘንጸባርቕ እዩ።

ህንጻ ዓብዪ ሚኒስትሪ ትምህርቲ ኣዲስ ኣበባን ኣብ ቅድሚኡ ዘሎ ሓወልቲን ይርአ። እቲ ሓወልቲ ኣብ ልዕሊኡ ፈረስን ሰብን ኣለዎ። ኣብ ዙርያኣ ኣብ ዝርከብ ጽርግያ መካይን ክዘዋወራ ይረኣያ። ንጽህና ከተማን ክብሪ ታሪኽን ዘንጸባርቕ ናይ ዕቤትን ቅድመ ትምህርቲን ስምዒት ኣለዎ።

መሸጢ ሞባይልን ኣክሰሰሪን ዝምል መፋለጢ ዝተፃሕፎ ናይ ቆርቆሮ ቑቕ እኒሀ፡፡ ኣብቲ ቆርቆ ናይ ወረቐት ልጥፍጣፍ ኣሎ፡፡ እዚ ንመልክዕ እቲ ከባቢ ዘበላሹ እዩ፡፡

ብኣድጊእትሰሓብ ዓረብያ ክልተ መንእሰያት ኣብታ ዓረብያ ኮፍ ኢሎም ኣለዉ። ሓደ ካብኣቶም ቀጠልያ ስረ ተኸዲኑ ኣሎ። እቲ ድሕረ ባይታ ደረቕን ሓመድ ዝመልኦን ግራት ኮይኑ ሓያሎ ዓበይቲ ጻዕዳ ቴንዳታት ኣለዎ። እቲ ቦታ መዓስከር ስደተኛታት ወይ ግዝያዊ ሰፈራ ይመስል።

ብዙሓት ደቂ ተባዕትዮን ደቂ ኣንስትዮን ኣብ ሓደ ዓቢ ኣዳራሽ ኮፍ ኢሎም ይረኣዩ። ኩሎም ነቲ ኣኼባ ብንቕሓትን ኣቓልቦን ዝዕዘብዎ ዘለዉ ይመስሉ። እቲ ሓፈሻዊ ቀዛሕታ ዕቱብ፣ ወግዓዊን ኣገዳስን ንግዲ ዝካየደሉ መድረኽ እውን እዩ ዝመስል።

ኣብ ደገ ዝርከብ ዕንጨይቲ ኣብ ደብሪ ከም ካቢነታትን መንበርን ዝኣመሰሉ ዘይተወድኡ ኣቑሑት ዕንጨይቲ ኣብ መንጎ ኵምራታት ዕንጨይትን ስርናይን ፋሕ ኢሎም ይርከቡ። እቲ ትርኢት ናይ ስራሕን ጻዕርን ሃዋህው ኣለዎ። እቲ ኣረኣእያ ናይ ኒሕን ተስፋን ስምዒት ይፈጥር።

እሰይ! ካብ ቴክኖሎጂ ዝተረከበት ኤሌክትሮኒክስ መሳረሒታት ዝብሃሉ ኣብ እዋን ሙቀት ክንጥቀመላ እንክእል መዘሓሊት ማሽን እያ። ከምዙይ ዓይነት ኣብ ገዛይ ህልወኒ ደስ ይብለኒ።

እዚ ኣብ ሓደ ድኳን ዝተፈላለየ ሕብሪ ዘለዎም ናይ ጽሬት ጨርቂ ከም ዝተወደበ ጽባቐ ተነጺፎም ይርከቡ። ኣብ ማእከል ሐምላይን ሮዛን ሕብሪ ዘለዎም ዕሹጋት ተዘርጊሖም ኣለዉ፡ ኣብ ልዕሊኦም "ዲ.ኤን.ስ" ዝብል ቃል ተጻሒፉ ነቲ ምስሊ ብንጹር ቅርጹ ይእቦ።

ገበር ናይታ "ዓቢ ተስፋ" እትብል መጽሓፍ ትረአ። እቲ ሽፋን ቀይሕ ድሕረ ባይታ ኣለዎ፣ ጸሊም ምስልታት ድማ ይርአ፤ ካብ ታሕቲ ንላዕሊ ዝኸይድ ሰብ ኣብ ላዕሊ ድማ ኮፍ ኢሉ። እዚ ተስፋ ዝህብን ድንቅ መደያይብ ፍልጠት ዘምህርን እዩ።

ኣብ ናይ እግረኛ መንገዲ ውፅኢት ዕንጨይቲ ዝኾኑ ስራሕቲ ተቐሚጦም ኣለዉ፡፡ በዚ ምኽንያት እግረኛ ብቦትኡ ብነፃነት ክኸይድ ስለዘይኽእል ናብ ናይ መኪና መንገዲ ክኣቱ ይግደድ፡፡ ፀገም እዩ፡፡

እዚ ናይ ገጠር ናይ ሕርሻ ትርኢት እዩ። እቲ ምስሊ ኣብ ኢትዮጵያ ይኹን ኣብ ካልእ ገጠራዊ ክልል ኣፍሪቃ ዝካየድ ንጥፈታት ሕርሻ ዝገልጽ እዩ። ሰለስተ ሰባት ይረኣዩ፡ ክልተ ብዕራይ "ማ ማሕረሻ)ዝበሃል ባህላዊ መሳርሒ ሕርሻ ተጠቒሞም ነቲ መሬት ክሓርስዎ ይረኣዩ።

እዚ ናይ ስሚንቶ ፋብሪካ ኣብ ከተማ መቐለ ዝርከብ መሶቦ ዝበሃል እዩ፡፡ ንትግራይን ንከባቢኡን ድማ ናይ ስሚንቶ ቀረብ የቕርብ ነይሩ፡፡ ዘሕዝን እዩ፡፡ ሕዚ ግን ብጦርነት ምኽንያት ደኺሙ እዩ፡፡

እታ መኪና ብዙሕ ኩንታል ፈሓም ፅዒና ንኣንፈት ደቡብ እትጓዓዝ ዘላ ኣብ ቅድሚኣ ብዝሕ ዝብላ መካይን ይርከባ ኣብ ልዕሊ እቲ ፈሓም ድማ ንኣንፈት ምዕራብ ዝርኢ ኮፍ ዝብለ ቆልዓ ኣብ ከቢድ ሓሳብ ዝተወሓጠ እዩ፡፡

እዚ ኣብ ሰማያዊ ዶብ ዝተዘርግሐ ቀጠልያ ቆጽሊ ኣብ ውሽጡ ብጫ ዕምባባታት ተሰቒሎም። ኣብ ንፋስን ጽባቐ ተፈጥሮን ዝወዛወዙ ቆጽሊ፡ ብብርሃን ዝተመልአ ሕብሪ ዝተሰለሙ እዮም።

እዚ ኣዲስ ኣበባ ዝርከብ እንጦጠ ፓርክ እዩ፡፡ እዚ ፓርክ ካብ ከተማ ውፅእ ኣብ ዝበለ ቦታ ዝርከብ ብምዃኑ ኣየሩን ሰላሙን ፍሉይ እዩ፡፡

እዚ ኮለጅ ዩኒቨርሲቲ ሸባ ዘርኢ እዩ። ንኹሉ ዘዘኻኽረና ብጫ ዕምባባታት ዝተመልአ ሰማይ ዘለዎ እዋናዊ ትርኢት እዩ። ኣብ ማእኸል መፅሓፍ ተቐሚጡ ኣብዛ መፅሓፍ ድማ ብቀይሕ'ኤስ'ተፃሒፉ ኣሎ። እዚ ንዝተፈላለዩ ተኽእሎታትን ንኣስተውዓሊ ርእይቶን ዝውክል እዩ። ዝተፈላለየ ዓይነት ማእከላይ ደረጃን ማእከላይ ፍርያትን እዩ።

እዚ ዝተፈላለየ ሕብሪ ዘለዎም ፍርያት ክንክን ጸጉሪ ኣብ መደርደሪታት ይርከቡ። እቲ ጻዕዳ ቦታታትን ድሙቕ ሕብርታትን ብሓባር ናይ ጽባቐን ሓልዮትን ስምዒት ዘመሓላልፍ እዩ።

ኣብ ከባቢ ከተማ ዝርከብ ዕዳጋ ወይ ምርኢት ዝገልጽ እዩ። ኣብቲ ጸቢብን ሓመድ ዝበዝሖን ጎደና ብዙሓት ሰባት ኣለዉ፡ ብጸጋም ድማ ብዕንጨይቲ ዝተሰርሐ ድልድል እግሪ ኣሎ። እቲ ሓፈሻዊ ሃዋህው ናይ ማሕበረሰባዊ መንፈስን ጽዑቕን መዓልታዊ ንግዳዊ ዞባ እዩ።

ዓቢ ታሪኻዊ ቦታን ዕብየት ጥንታዊ ንግስነት ኣክሱማዊ ምስክርን እዩ! ንዕብየት ጥንታዊ ንግስነት ኣክሱም ምስክር ዝኾኑ ሓወልትታት እምኒ ዘርኢ እዩ። እዚ ናይ ዩኔስኮ ቅርሲ ዓለም ኮይኑ፡ ምስክር ዓቢ ምህንድስናን ስነጥበብን ጥንታዊ ስልጣነ ኣክሱሚት እዩ!

ህዝባዊ ኣኼባ ወይ ጋዜጣዊ መግለጺ ፣ሓደ ሰብ ግራጭ ሱፍ ቀይሕ ክራቫታን ተኸዲኑ ኣእዳዉ ተጣቢቑ ኣብ ሓደ ጠረጴዛ ኮፍ ኢሉ ኣሎ። ንግዳዊ ወይ ፋይናንሳዊ ትካላት ዘሳትፍ ዕቱብን ሞያውን ፍጻመ ዘመልክት ክልተ ትካላት ምትሕብባር ዝካየደሉ ህዝባዊ መድረኽ እዩ።

ሰባት ኣብቲ ኣብ ቅድሚ እቲ ባንክ ብጸሓይ ዝበርህ ጎደና ክጓዓዙ ይረኣዩ። ኣብ ጥቓኡ ኤቲኤም ደው ኢሉ ኣሎ፤ ኣብ መሬት “NO PARKING” ዝብል ምልክት ይርአ። መዓልታዊ ልምዲ ንጥፈታት ብቐሊሉ ዝስማዕ ናይ ዕላል ቃና ይፈጥር።

ሓንቲ ቀያሕን ፃዕዳን ሕብሪ ዘለዋ ቀራን ጤል አብ እምኒ ጠጠው ኢላ አብ ቆፃልን ፀሊምን ድሕረ ባይታ ትርከብ፡፡ አሰኒ! ደስ በሃሊት ጤል እያ፡፡

ኣብ ብርክ ዝበለ ቦታ ናይ ባህላዎ ኣዳራሽ እቲ ሓፁሩ ብቆም ዝተሰርሐ ኮይኑ ወናብሩን ጠረቤዝኡን እውን ብጣውዐላ ዝተሰርሐ ንዓይኒ ዝስሕብ ኣብቲ ብርሕቀት ዝርአ ጎቦታትን ገዛውትን ኣለዉ።

ስነ-ስርዓት ምረቓ ተምሃሮ ዩኒቨርስቲ ኣዲስ ኣበባ እዩ። ብኣሽሓት ዝቑጸሩ ተመረቕቲ ኣብ ሓደ ዓቢ ኣዳራሽ ኮፍ ኢሎም ጸሊምን ቀይሕን ናይ ምረቓ ክዳን ተኸዲኖም ይረኣዩ። ፍረ ትምህርቲ፡ ናይ ሓጎስ ግዜ፡ ከምኡ’ውን ንመጻኢ ተስፋን ተስፋን ዘመልክት እዩ።

ሸንሸል ዝእግራ ኤክስካቫተር መኪና ትርአ ኣላ፡፡ እዘን መኻይን እግረን ንኣስፋልት ዝጐድእ እዩ፡፡ ስለዚ ብሎቤድ መኪና ተፃዒነን እየን ካብን ናብን ዝንቀሳቐሳ፡፡

ጽቡቕን ዘመናውን ብኤሌክትሪክ ዝሰርሕ መሞቒ ወይ ከዓ ፔርሙዝ ማይ ሰላምን ቅሳነትን ዘንጸባርቕ እዩ። ፍኹስ ዝበለ ቀጠልያ ሕብሩን ንብሩህ ወርቃዊ ሕብሪ ዘለዎ መትሓዚኡን ናይ ጽሬትን ቅንጦትን ስምዒት ይህብ።

ሃብታም ባህሊ፡ ጽባቐ፡ ብባህሊ ዝኾርዓ ኢትዮጵያ ዘንጸባርቕ እዩ። ባህላዊ ኣከዳድና እዞም መጻምድቲ ናይ ሓይልን ውርሻን ስምዒት ይፈጥር። ብባህላዊ "ክዳን ሓበሻ" ዝተባህለ ጻዕዳ ጡጥ ክዳን ተኸዲኖም ኣብ ክሳዶምን ኣብ ኢዶምን ጸሊምን ወርቅን ዝተጠልፈ እዩ።

እዚ ጅግና ተጋዳላይ ጠርጣራው ስቡህ ይባሃል። እዚ ጅግና ተጋዳላይ ኣብ ብረታዊ ቃልሲ 17 ዓመት ኣትሒዙ ምግዳል ዝጀመረ ጅግና ተጋዳላይ ክሳብ ሎሚ ኣብ ምግዳል ይርከብ።

ቡዙሓት ሰባት ቀይሕ፣ ብጫ፣ ቆፃልን ፀሊምን ሕብሪ ዘለዎ ካባ ገይሮም፤ ፃዕዳ ክዳን ተከዲኖም፤ ክልተ ከበሮ ሒዞም እናወቅዑን ባህላዊ ፀወታ እናተፃወቱን ይርከቡ፡፡ አብ ጥቅኦም ከዓ ዓበይቲ አትክልቲታት አለው፡፡ ደስ በሃሊ ባህላዊ ፀዋታ እዩ፡፡

እዚ ብሰማያዊ ቀለም ዝተሸፈነ ገዛ ዘርኢ እዩ። ኣብ ቅድሚ እቲ ገዛ ክልተ ክፉት ማዕጾ ዘለዎ ዕንጨይቲ ሸድ ኣሎ፡ኣብ ቅድሚ እቲ ሸድ ድማ ብጫ ፕላስቲክ ጎማ ኣሎ። ኣብ መስኮት ጨርቂ ተቐዲዱ፡ ኣኻውሕን ንእሽቶ ቀጠልያ ተኽልን ኣብ መሬት ይራኣዩ።

መኽደኒ ዘለዎ ፕላስቲክ መሶብ ወይ ከዓ መልከዐኛ ዘንቢል ይረአ ኣሎ። ግብራውን ቅዲ ዘለዎን ናይ ገዛ መኽዘን ፍታሕ ዘርኢ ኮይኑ፡ ንስራሕቲ ገዛ ጠቓሚ ይመስለኒ፡፡

ፍሩይ ቀጠልያ ሮማይን ሰላጣ ወይ ሰላጣ። እቲ ሱር ክሳብ ሕጂ ኣብቲ ቆጽሊ ተጣቢቑ ኣሎ፣ ሰላጣ ድማ ኣብ ጨርቂ ዝተቐመጠ ኮይኑ ፍሬሽን ድማ እኒሄ። ጥዕና ዘለዎን ፍሩይን ፍርያት ገጠር እዩ

ፋሽን፡- ደቂ ሰባት ንዘበን ወይ እውን ንእዋን ዝገልፅ ሓዱሽ ዓይነት ኣከዳድና ክኽደኑ እንከለው ፋሽን ተኸዲኖም ንብሎም፡፡ ንኣብነት ናይ ክዳን ፋሽንን ናይ ጫማ ፋሽንን ይርከብዎም፡፡

ብርክት ዝበሉ አቅሽትን ምእመናትን አብ ወሽጢ ቤተ ክርስትያን ፀሎት እናብፅሑ ይርከቡ፡፡ ሰለስተ ዓበይቲ ነጋሪት እውን አብ ቀይሕ ሕብሪ ድሕረ ባይታ እቲ ቤተ ክርስትያን ተቀሚጦም ይርከቡ፡፡ እሰይ! ደስ ዝብል ቤተ ክርስትያን፡፡

ኣብዚ ብዙሓት ቀጠልያ ቆጽሊ ዘለዎም ካብሎታት ኣለዉ። ዛሕሊ ዝመልኡን ዝሓሸ መልክዕ ዘለዎምን እዮም። እዚ ድማ ንጽህናን ተፈጥሮኣዊ ጽባቐን ዘንጸባርቕ መልክዕ ሓጐስ እዩ።

እዚ ስኒከር ጫማ መናእሰይ ዝረግፅዎ ዓይነት እዩ፡፡ እዚ ጫማ ምስ ጅንስ ዓይነት ስረ ዘሳኒ ናይ ዝነጣ ጫማ እዩ፡፡ ደስ በሃሊ እዩ፡፡

ካብ ዕንጨይትን ሓጺንን ዝተሰርሑ ብኢድ ዝተቐርጹ መስቀላት ንመሸጣ ቐሪቡ። እቶም መስቀላት ብገመድ ተኣሲሮም ንመሸጣ ዝቐረቡ እዮም። ብሓፈሻ ንመሸጣ ዝቐረቡ ፍርያት ኢደ ጥበብ ኢትዮጵያ ዘርኢ ህያው መልክዕ ኣለዎ።

ሓደ ሰብ ቡዙሓት ናይ ኣርባልተ ጀረካን ተሸኪሙ እንዳከደ ይረአየና ኣሎ። እዚ ጎማ እዚ ኣበይ ይስራሕ ይኮን? ኣብዚ ሰዓይ እዚ ጎማ ክንደይ ይሽየጥ ይኮን?

ኣብ ክፉት ዕዳጋ ብዙሓት ናይ ደቂ ኣንስትዮን ህጻናትን ጫማታትን ቡትስን ኣብ ጣውላታት ንመሸጣ ይቐርቡ። እቶም ጫማታት ዝተፈላለየ ቅዲ፡ ሕብሪ (ቀይሕ፡ ሮዛ፡ ጸሊም፡ ቡናዊ) ዘለዎም ኮይኖም ገሊኦም ድማ ልስሉስ ስልማት ኣለዎም። ጽዑቕን ሕብራዊን ናይ ዕዳጋ ሃዋህው ኣለዎ፡፡

ኣብ ሓንቲ ከተማ ኢትዮጵያ፡ ምናልባት ኣዲስ ኣበባ፡ ኣብ ሓደ ዕዳጋ ከባቢ ዝርከቡ ሰባት መዓልታዊ ንጥፈታት ዝገልጽ እዩ፤ ሓደ ሰብኣይ ኣብ ድሕሪት መኪና ተጻዒኑ ጻዕዳ ኣቑሑት ክጽበ ይረአ፡ እዚ ድማ ባህላዊ ናይ ሂወት ኣማሓዳድራ፣ ሃብቲ ኢትዮጵያ ዘንጸባርቕ እዩ።

ብዙሓ ዓይነት ቁኖ ኣሎ፡፡ እዚ ኣብዚ ምስሊ ዝኒሀ ዘግርም ዓይነት ቁኖ ቁፅርፅር ዝበሃል ዓይነት ቁኖ እዩ፡፡ እዚ ግን ብዙሕ ልሙድ ኣይኮነን፡፡

ካብ ሓፂን ካብ ዕንፀይትን ዝተሰርሑ ዓራታት እቲ ካብ ሓፂን ዝተሰርሐ ሓፂን ንላዕሊ ክልተ ግዜ ተሰርሑ ኣሎ። እዚ መብዛሕቲኡ ግዜ ኣብ ዩኒቨርስቲታትን ኣብ ኮሌጃት ኣብ ደርሚ ዝጥቀሙሉ ዓራት እዩ።

እዚ ኣብ ሓደ ናይ ህንጻ ቦታ፡ ቀይሕን ቀጠልያን ቀለም ዝተለኽየት ማሽን ትሰርሕ ጡብ ትረአ ኣላ። ኣብ ቅድሚት ኣብ ምድሪ በረኻ ብዙሓት ጡባት ተዘርጊሖም ክቐርቡ እንከለዉ፡ ኣብ ድሕሪት ድማ ካልኦት ማሽናት ብሰማያዊ መልክዕ ተተኺለን ኣለዋ።

ንጽፍርኻ ጽቡቓትን መንፈስካ ዘሐድሱን መወገዲ ፖሊሽ ጽፍሪ እዮም! ብድሕሪኦም ሓደ ዓቢ ንጹር ዕትሮ ኣሎ፣ ቀጠልያ ሕብሪ ዘለዎ ፈሳሲ ወይ ንጥረ ነገር ዝሓዘ፣ .እዞም ፍርያት እዚኦም ንጽባቐ ክንክን ምስ ዘዘናግዕን ዘዛንን ስምዒት ዘወሃህዱ ይመስሉ!

ገና ኣብ ከይዲ ህንፀት ዘሎ ቤተ ክርስቲያን ዝመስል ህንፃ ይርአ ኣሎ፡፡ በርታትን መስኮታትን ናይዚ ህንፃ ቤተ ክርስቲያን ምዃኑ ዘመልክቱ እዮም፡፡

ጸሊም፡ ጽኑዕን ዘመናውን ቦርሳ እዩ። እቲ ቦርሳ ብዙሕ ዚፐር፡ ናይ ቅድሚት ጁባን ብኽልቲኡ ወገን ንጥርሙዝ ማይ ወይ ጽላል ዝኸውን ጁባታትን ኣለዎ። እቲ ቦርሳ ግብራዊ፡ ብዙሕ ዕዮ ዝዓዪን ዘመናዊ ስምዒት ዘለዎን እዩ።

እዚ ኣብ ማእከል ከተማ ብቐይሕን ጻዕዳን ጨርቂ ዝተሸፈነ መእተዊ ኮይኑ፡ ብዓበይቲ ፊደላት 'ስፔሻል እንዳ ምግብን መስተን' ዝብል ጽሑፍ ተጻሒፉ ኣሎ። ተሽከርከርቲ ኣብ ቅድሚት ደው ኢለን ኣለዋ። እዚ ትርኢት እታ ከተማ ብመዓልቲን ንጥፈታት ንግድን ዘርኢ እዩ።

እዚ ገዛ እዋይ ደስ ክብለካ። እዚ ገዛ ብዝተፈላለዩ ኣቁሑት ማዕሪጉ ይርከብ። እቶም ኣብኡ ዘለዉ ኣቁሑት ወይ ቁሳቁስ እንትዝርዘሩ ከም ሶፋ ካብ ሌዘር ዝትሰርሓ ንርኢ ኣለና።

እቲ ኣብ ሓዊ ዝተጠበሰ ወርቃዊ ዒልዎ ብጽፉፍ ይረአ ኣሎ። እቲ ዝነደደ ጽላሎት ብቕርጺ ተሰሪዑ ብጫን ወርቅን ይንጸባረቕ። እዚ ኣረኣእያ እዚ ቀሊል ግን ከኣ ባህ ዘብል ኮይኑ፡ ውክልና ናይቲ ጨና ጎደና ዝኾነ ባህላዊ ጣዕሚ እዩ።

እዚ ቡዝሓት ጥርሙዝ ተሰሪዖም የርኢ። እተን ጥርሙዝ ጸሊም ሕብሪ ዘለወን ኮይነን ላዕለዋይ ክፋል ድማ ብመክደን ዝተሸፈነ እየን። ኣብቲ ጥርሙዝ ዝተጻሕፈ ስም፡“ሓበሻ ዝሑል ወርቂ” እዩ። ሓበሻ ዝሑል ወርቂ – መኣዛ ዝመልአ ቢራ፡ ብሓቂ ጣዕሚ ዘርኢ እዩ።

ኣብ መንገዲ ኣዲስ ኣበባ ንስንኩላን ንምግልጋል ዝተሃንጸ ኣገልግሎት ማሕበራዊ መጓዓዝያ ተራእዩ ኣሎ። ኣብቲ ምስሊ፡ “ሸገር” ዝብል ምልክት ዘለዋ ሓዳስ ኣውቶቡስ ደው ኢላ። እዚ ምስሊ ንስንኩላን ንምሕጋዝ ዝተመሓየሸ ኣገልግሎት መጓዓዝያ ዘርኢ እዩ።

እዚ እቶም ኢደ ጥበበኛታት ኣብ ባህላዊ ወርክሾፕ ኮፍ ኢሎም ኣእዳዎም ኣብ ልዕሊ እቲ ጭቃ ይሰርሑ ኣለው፣ እቲ ተፈጥሮኣዊ ቅርጺ ድማ ብኢድ ስለዝውለድ ብንጹር ይረአ ኣሎ። ጽባቐ ባህልን ስራሕን ኣብ ሓደ ምስሊ ተደሚሩ ይርከብ።

ኣብ ሓደ ዝተወሰነ ናይ መንግስቲ ቦታ ንዶ/ር ኣብይ ኣሕመድ ስልጣን ክዋሃብ ከሎ የርኢ። ባንዴራ ኢትዮጵያ ብጸጋም ትረአ ፡ እዚ ድማ ንዕድል ምሕደራ ክወዳደርን ዘመላኽት እዩ። እዚ ንዕድል ምሕደራን እምነትን ኢ/ያ ኣብቲ ተረካቢ ምኳኑ እዩ፡፡

"ኣብቲ ብጻዕዳ ጠረጴዛታት ዝተሸለመ ኣዳራሽ ነዊሕ ጠረጴዛታት ብጽቡቕ ተሰሪዑ ኣሎ"።ጨና ዕምባባታት ኣብቲ ስቕታ ዝሕንበብ ይመስል፤ ኣብ ድሕሪት ድማ እቲ ኣራንሺን ድሙቕን መድረኽ ብደበና ዝመስል ብርሃን ይበርህ ኣሎ። ከም ልቢ በዓል ብሰላምን ሓጐስን መሊኡ ደው ኢሉ ይረአ።"

ክልተ ጽምዲ ቲምበርላንድ ግራጭ ቡትስ ጫማ ይረአዩ ። ኣዝዮም ዘመናውያን፡ ጽኑዓትን ግብራውያንን ይመስሉ፡ ንመዓልታዊ ኣጠቓቕማ ወይ ንእግሪ ጉዕዞ ድማ ፍጹማት እዮም።

በቲ ዝርአ ዘሎ ፅርጊያ የማና ፀጋም ናይ ገጠር ዓድታት ይርአዩ ኣለዉ፡፡ እዞም ከባቢ ዕድለኛታት እዮም፡፡ ኣብ ዘድለዮም ሰዓት ናይ መኪና ግልጋሎት ብቐረባ ክረኽቡ ይኽእሉ እዮም፡፡

ብርሕቐት ንዝርአዮም ናይ ኣውሮፓ ህንፃታት ዝመስሉ ናይ ፍግረ መሬት ውፅኢት ዝኾኑ ጎቦ ዝመሰል ቅርፅታት ይርአዩ ኣለዉ፡፡ ዙሪኦም ብደን ዝተኸበቡ እዮም፡፡ መግረሚ ገፀ ምድሪ፡፡

ኣምሓም እንብሎም ዝደረቑ ሽክናታት ኣብ ሓረጐም ተንጠልጢሎም ይርአዩ ኣለዉ፡፡ ማእምረ ኩሉ እግዚኣብሔር ንሰብ እንትፈጥሮ ማይ ኮነ ፀባ ዝሰትየሉ ሽክና እንተይተረፈ እዩ ፈጢሩሉ፡፡ ይገርም፡፡

ዝተፈላለዩ ጫማታት ዝሽየጡሉ ሹቕ ይርአ ኣሎ፡፡ እዞም ተንጠልጢሎም ዘለዉ ጫማታት ኣብዝሓ ማሕበረሰብ ዝጥቀመሎም ፅቡቓትን ልሙዳትን ዓይነት ጫማታት እዮም፡፡ ዕዳግኦም እውንት ብኣንፃር እዚ እዩ፡፡

እዚ ጸሊም ፍረ ኣብ ቀጠልያ ቆጽሊ ዝተሸፈነ ጨንፈር ተሰቒሉ ዘርኢ እዩ። እቲ ፍረ ብብዙሓት ንኣሽቱ ክፋላት ዝቖመ ኮይኑ ቀሊልን ውቁብን ቅርጺ ኣለዎ። እዚ ድማ ብተፈጥሮኣዊ ቀጠልያ ጽባቐ ዝተኸበበ ስእላዊ ምድላው እዩ።

እዚ ገዳም ብጥንታዊ ኣኽሱማዊ ቅዲ ስነ ህንጻ ዝተሃንጸ ኮይኑ፡ መንደቕ ብተመሳሳሊ ንጣብ እምንን ዕንጨይትን ዝተሰርሐ እዩ። እቲ ቦታ ዓቢይ ገዳም ናይ ኢትዮጵያ ኦርቶዶክሳዊት ተዋህዶ ቤተ ክርስቲያን ነቲ ጥንታዊን ጽቡቕ ህንጻ ምርኣይ፡ ንዕቃበ ቅርስታት ኣድናቖት ይፈጥር።

እዚ ኣብ ምስሊ ዝረአየና ዘሎ ናይ ቢሮ ኣቁሑት ኮይኖም ንሳቶም ድማ ናይ ሓደ ሓለፊ ካብ ሌዘርን ሓፂንን ዝተሰርሓ ወንበርን መፅሓፊ ጣውላን ይረኦይና ኣለዉ።

ብቆፃል ሕብርን ብፃዕዳ ሕብርን ብጫን ሕብሪ ዘለዎን ፍሕኛታት ኣበ ደገ በሪ ዘለዎን ፀሓይ ባንክ ዝብል ብቆፃል ሕብሪ ዝተፅሖፎን ኮይኑ ደስ ዝብል እዩ።

ዝተፈላለየ መዓሸጊን መጠንን ዘለዎም ባዝሊን ቅብኣታት ይርአዩ ኣለዉ፡፡ ቆርበት ከይደርቕን ከይነቕዕን ባዝሊን ምቕባእ ብሉፅ መፍትሒ እዩ፡፡ ኣነ ግን ናይዚ ቅብኣት ልምዲ የብለይን፡፡

እዚ ሓደ ሰብኣይ ወተሃደራዊ ክዳን ተኸዲኑ ኣብ ጎደና እናተጓዕዘ ዘርኢ እዩ። እቲ ሰብኣይ ኣብ መንኵቡ ሽጉጥ ተሰቒሉ ኣሎ። ኣብ ድሕሪት ካልኦት ሰባትን ህንጻታትን ከምኡ’ውን ቀጠልያን ብጫን ቀይሕን ባንዴራ ኣሎ። እቲ ስምዒት ናይ ድልውነትን ሓይልን እዩ።

ኣብ ሰሜን ኢትዮጵያ ከተማ ኣኽሱም ዝርከብ ጥንታዊ ንጉሳዊ መቓብራት ንግስነት ኣክሱም መእተዊ እዩ። ዓሚቕ ታሪኽ ኢትዮጵያ፣ ጥንታዊ ስልጣነታትን መስተንክር ስነ-ጥበብ ምቕራጽ እምኒን ዘቃልዕ እዩ። እቲ ቦታ ክብደት ቅርስታትን ታሪኽን ዝስመዓሉ ቦታ እዩ።

እዚ ኣብ ዕንጨይቲ መደርደሪታት ተሰሪዖም ዝተፈላለዩ ፍርያት ጽባቐን ክንክን ጸጉርን ዘርኢ እዩ። እቶም ፍርያት ሻምፖ ፖማድ ወይ ክሬም ጸጉሪ ኣብ ንኣሽቱ ክቡባት ጀርካንን ሎሽንን ከምኡ’ውን ዝተፈላለዩ ዘይቲ ጸጉሪ ቫቲካ ይርከብዎም።"ብዝሕን ዝተፈላለዩ ፍርያትን ምሉእነት ናይቲ ድኳን ዘርኢ'ዩ።"

ሓደ ብዕድመ ዝደፍአ ሓረስታይ ባህላዊ ክዳውንቲ ኢትዮጵያ ከም ጋቢ ተኸዲኑ ጻዕዳ ጨርቂ ኣብ ርእሱ መጠምጠምያ ገይሩ ኣሎ። እቲ ትርኢት ኣብ ዓቢ ግራት ዝበሰለ እኽሊ እዩ ዝጅምር። እቲ ብዕድመ ዝደፍአ ሓረስታይ ነቲ ዝራእቲ እናሓዘ በትሩሒዙ ቀስ ኢሉ ይኸይድ።

እዚ ናይ ኢትዮያ ባህላዊ ምግቢ ዝኮነ ሓደ እንጀራ እዮ " እዚ ድማ እንጀራ ብበርበረ ዝተለከየ ኣብ ቢያቲ ላስቲክ ተገይርዎ ተቀሪቡ ኣሎ።

እዚ ብሰማያውን ቀጠልያን ዝተሸፈነ ዕንቅርቢት ኣብ ተፈጥሮኣዊ ምድላው ኣብ ሓደ ርጉእ ጨንፈር ተቐሚጡ ይረአ። ኣብ ከባቢኡ ዘሎ ቀጠልያ ቆጽሊ ነቲ ተፈጥሮኣዊ ንጹርነት ይውስኸሉ ኣሎ።

ብፈረስ ትጉተት ናይ ሰብ መመላለሲት ጋሪ ትርአ ኣላ ፡፡ እዛ ጋሪ ሎሚ ኣብ ገፋሕቲ ከተማታት ኣይትርከብን፡፡ ምኽንያቱም ባጃጃት ነቲ ዓውደ ስርሓ ሸፊንኦ እየን፡፡

ዝተፈላለዩ ከረሜላታት ኣብ ባኮ ተቐሚጦም እኔዉ፡፡ ናይዞም ከረሜላታት መሸፈኒ ዘብረቕርቕ እዩ፡፡ እዚ ዝኾነሉ ምኽንያት ድማ ህፃናት ብሕብሩ ምእንታን ክሰሓቡ እዩ ዝመስለኒ፡፡

እዋይ! ሓሙሽተ ፃዕዳ ሕብሪ ዘለወን ኮብራ መኪናታት አብ ፀሊም እስፓልት ቦ ጠጠወ ኢለን ይርከባ፡፡ እዛ መካኪን አርባዕተ ጎማ አለወን፡፡ አብ መንጎ ናይ ከተማታት ፎቅ ገዛውቲ ይርከባ፡፡

እዚ ጽቡቕ ጌሩ ዝተሃንጸን ጥንታዊ ዝመስልን መንደቕ እምኒ እዩ ዘርኢ። እቲ መንደቕ ካብ ዝተፈላለየ ዓቐን ዘለዎም ኣእማን ዝተሰርሐ ኮይኑ መለለዪኡ ርብዒ-መኣዝን ክፈትታት ኣለዎ። እቲ ብኹነታት ኣየር ዝተበላሸወ መናድቕ እምኒ ዕቤትን ሓይልን ክገልጽ እንከሎ ርጉእን ታሪኻውን ሃዋህው ይፈጥር።

እዚ ምድያ እዚ ድምፂ ወያነ ምድያ እዩ። ዘመሓላልፎ ዘሎ ድማ ባህጊ ሰላም ህዝቢ ትግራይ ዝብል እዩ። እዚ ባህጊ ሰላም ህዝቢ ትግራይ ድማ ከም ሽታ ማይ ኮይኑ ኣሎ።

ብከቢድ ብረት ዝተሰርሐ ማዕጾ ዘለዎ መእተዊ የርኢ። እቲ ማዕጾ ብቐለም ዝተሸፈነ ኮይኑ፡ምስ ግዜ ግን ኣዝዩ ስብርባር ኮይኑ እቲ ቀለም ድማ ተበላሹ ይረአ። ኣብ ውሽጡ ብጽባቐ ኮፍ ዝበለ ገዛ፡ጽላል ዝህብ ተክሊ። ኣብቲ መንገዲ ዝኸይድ ሰብ ንመዓልቲ ዘለዎ ተስፋ ይገልጽ።

ናይ ነዳዲ መዓደሊ ጣብያ ይርአ ኣሎ፡፡ ክልተ ሓደ ዓይነት ናይ ስራሕ ክዳን ዝተኸደኑ ይርአዩ ኣለዉ፡፡ እዚ ክዳን ደስ በሃሊ እዩ፡፡ ናይ ስራሕ መፍለዪ እውን እዩ፡፡

በዓልቲ ሙሉእ ግርማ ዝኾና ናይ ኢትዮጵያ ፕረዚደንት ወይዘሮ ሳህለወርቅ ዘውዴ ኣብ መረኽ ወፂአን ጠጠው ኢለን ኣለዋ፡፡ ኣብቲ ናይ መድረኽ ናይ መደረ መቕረቢ መደገፊ ምስሊ ዋልታ ኣሎ፡፡ ካብዚ እቲ መድረኽ ንሃርበኝነት ዝምልከት ምዃኑ ክንግምት ንኽእል፡፡ ብሓቂ

እዚ ኣብ ውሽጢ ከተማ ኮይኑ ዝተፈላላዩ ናይ ኣቁሑት መሸጢ ዝሽየጦ እንትከውን ብኣብዛሓ ፌሕኛ ዝትፈላለዩ መሕብሪታት ከም ብጫ ቀይሕ፣ ወይ ነፋሕቶ እደተበሃለ ዝፅዋ ንዝተፈላለዩ ጉዳያት ከም መርዓ፣ ዓመት ቆላዓ፣ ክርስትና ፣ትምህርት ወድኢካ ክትምረቂ ተለካ ንምፃባበቂ ዝጠቅም

ካብ ከውሒ ዝተሰርሐ ዝተሰርሐ ዝመስል ውሽጣዊ ክፋል ቤተ ክርስቲያን ይርአ ኣሎ፡፡ እዚ ጥበብ በፃሕቲ ዓዲ ብጣዕሚ እዮም ዝድመምሉ፡፡ ንሕና ግን ብዙሕ ግዲ ዘለና ኣይንመስልን፡፡

እዚ ኣብ ጽርግያ ዓቢ ምትእኽኻብ ሰባት ይራኣዩ ኣለው። ኣባላት ፖሊስ ኣብ መንጎኦም ነይሮም፡ ድሒረን ድማ መካይን ብሰማያዊ ቀለም ተሸፊነን ኣለዋ፡ ነቲ ትርኢት ብተፈጥሮኣዊ ጽባቐኡ ዝገርም ገይርዎ።

እዚ ኣብ ጽሩይ መዓልቲ ኣብ ጎደና ከተማ ዝተኣከበ ብዙሕ ህዝቢ ዘርኢ እዩ። ታክሲታት ድማ ብጐድኒ ሰማያዊ ሕብሪ ተለኺየን ይራኣያ ኣለዋ። ከተማዊ ወለዶን መዓልታዊ ንጥፈታትን ኣብ ሓደ ምስሊ ዝተሓዋወሰ እዩ።

ኣብ መንጎ ተፈጥሮኣዊ ኣትክልቲ ዝተቐመጠ ዕንጨይቲ መንበርን ብሳዕሪ ዝተሰርሐ ቆርቆሮን ዘለዎ ስፍሕ ዝበለ ሳዕሪ እዩ። ብድሕሪኡ ህንጻታት እምኒ ስቕ ኢሎም ደው ኢሎም ብርሃን ጸሓይ ይጥሕሉ። ኩሉ ነገር ንዝናብ ዘዘኻኽር ናይ ቅሳነት ስምዒት ኣለዎ።

ናይ ኢትዮጵያ ጉባኤ እግዚኣብሔር መእተዊ ቤተ ክርስቲያን እዩ። ስም ናይቲ ቤተክርስትያን ኣብ መንደቕ ብኣምሓርኛን እንግሊዝኛን ተጻሒፉ ኣሎ። ናይ ቤተ ክርስቲያን ኣርማ ወይ ምልክት እውን ኣሎ። እቲ ናይ ምልክታ ሰሌዳ ነቲ ሃይማኖታዊ ትካል ብንጹር ይርአ።

ሰላምን መንፈሳዊ ሃዋህውን ናይ ሓደ ጥንታዊ ሃይማኖታዊ ቦታ ዘንጸባርቕ እዩ። እቲ ኣብ ከውሒ ዝተቐርጸ ህንጻ፡ ናይ ሰብኣዊ ዕብየትን ጽንዓትን ስምዒት የለዓዕል። ገለ ካብቶም ኣብ ኢትዮጵያ ብከውሒ ተፈልፊሎም ዝተሰርሑ ፍሉጣት ኣብያተ ክርስቲያናት ኣብ ክልል ላሊበላን ትግራይን ይርከቡ።

ባንዴራ ኤጀንሲ ኣህጉራዊ ልምዓት ሕቡራት መንግስታት ኣሜሪካ እዩ። እታ ባንዴራ ጻዕዳ ኮይና ኣብ ማእከል ናይቲ ትካል ኣርማ ኣለዋ። እዛ ባንዴራ እዚኣ ንኣህጉራዊ ምትሕብባር፡ ልምዓታዊ ሓገዝ፡ ከምኡ’ውን ህዝቢ ኣመሪካ ንኻልኦት ህዝብታት ዘለዎ ሰናይ ድሌትን ደገፍን ትውክል።

ናይ እስራኤል ባንዲራ ዝሓዙ፣ ሕድያር ቀሚሸን ናይ ኢትዮጵያ ባንዴራ ዝገበራ ቆልዑ ይርአዩ ኣለዉ፡፡ እዞም ሰባት ሕብረ ቀለሞም ሓበሻ ምስ ምዃኖም ካብ ኢትዮጵያ ናብ እስራኤል ዝኸዱ ትውልደ ፈላሻ ክኾኑ ይኽእሉ እዮም፡፡

እዚ ኣብ ቀጠልያ ካርድ ምስሊ ስድራቤት ዘርኢ ምስሊ እዩ። ቆልዑን ግድብን ይረአ ኣሎ። እዚ ኣብ ላዕሊ ዘሎ መልእኽቲ ብዛዕባ ምምስራት ነህፃውንቲ መለማመዲ ደብተር እዩ።

ዳስ ዝተተኽለሉ ከባቢ ፣ ግዝያዊ መዕቆቢ ተመዛበልቲ ወይ ስደተኛታት እዩ። ብሰንኪ ግጭት፡ ኲናት ሓድሕድ፡ ወይ ካልእ ኣዕናዊ ፍጻመታት ካብ ገዝኦም ተመዛቢሎም ኣብ ኣጸጋሚ ኩነታት ዝነብሩ ሰባት ዝገልጽ ኮይኑ፡ ናይ ሰብኣዊ ቅልውላውን ስቓይን ስምዒት ዝፈጥር እዩ።

ሎጎ “ማሕበር ደቂ ኣንስትዮ ትግራይ” ኣብ ስእሊ ተዘርጊሑ ኣሎ። መሳርሒ ሕርሻ ሒዛ ኣብ ማእኸል ደው ኢላ ዘላ ተዋህዶ ጓል ኣንስተይቲ ሰፊሕን ሓያልን ምንቅስቓስ ተርኢ፤ ምልክታት ዕምባባታትን ሰላምን ብዕምባባኣ ተኸቢቦም ኣለዉ። ንመንፈስ ሓይልን ትግሃትን ማዕርነትን ኣንስትዮ ዝውክል እዩ።

እዚ ናይ ኣኽሱም ሓወልቲ ሰሜናዊ ጫፍ ሓፁር መንደቕ እዩ፡፡ እዚ መንደቕ ነዊሕ ዓመታት ዘቑፀረ እዩ፡፡ ዝገርም እዩ፡፡ እስካብ ሕዚ ንቕንቕ ኣይበለን፡፡

ናይ ሞዴል ስራሕቲ ኣብ መድረክ ናይ ሓበሻ ክዳን ብ ዘመናዊ መልክዕ ቁምጣ ን ኮትን ጌራ ኣብ ክሳዳ ዕንቂታት ጌራ ኣላ ናይ ፀጉራ አቆራርፃ ብሓፂሩ ጌራ መነፅር ጌራ ኣላ ።

ናይ ገዛ ኣቁሑት ካብ ዝበሃሉ ኣብ ገዛ እንጥቀመላ ናይ ኤሌክትሮኒክስ ኣቅሓ ዝኮነት እዚኣ ፀላም ስፒከር ትበሃል። ደስ ዝብሉ ሙዚቃታት ክተስመዐና እትክእል ስለዝኖነት ከምዚኣ ኣብ ገዛይ ክህልወኒ ደስተኛ ይከውን።

እዚ ብርክት ዝበሉ ሰባት ኣብ ጃልባ ኮፍ ኢሎም ይረኣዩ። ብዙሓት ናይ ህይወት ኣድሕን ጃኬት ተኸዲኖምኣለው። ኣብ ማይ ከምዘለዉን ኣብ ጭንቀት ከምዝርከቡን ዘመልክት እዩ። እዚ ናይ ምውጻእ ወይ ሓገዝናይ ምድላይ ኩነታት ዝሕብር ኮይኑ ኣጸጋሚ ኩነታትን ተስፋ ምድሓንን ዘንጸባርቕ እዩ።

እዚ ጸሊምን ጻዕዳን ምስሊ- ግዜ ዘይስዕሮ ዝኽሪ! ኣደን ውላድን፡ ኣብ ቅድሚ ከውሒ ፊት ንፊት ኮፍ ኢሎም። እታ ኣደ ብጥንቃቐን ብፍቕርን ንጸጉሪ ውላዳ ትመቕሎ ኣላ። እዚ ጸሊምን ጻዕዳን ስእሊ ዓሚቝ ስምዒት ዝገልጽ ኮይኑ፡ኣፍሪቃዊ ባህላዊ ህይወት ዝገልጽ እዩ።

ሓደ ሰለስተ ዓበይቲ ቀዳዳትን ክልተ አናእሽተይ ቀዳዳትን ዘለዎ ኤስ ቅርፂ ዘለዎ አቅሓ ሃሳስ እርሳስ ሕብሪ ኮይኑ፤ አብ ጎኑ ከዓ ዓብይ ሚስማር ጠጠው ዝበለን አብ ፃዕዳ ሕብሪ ዘለዎ ድሕረ ገፅን ይርከብ፡፡

እዚ ሕብራዊ ስነ-ጥበባዊ ኣከዳድና ተስፋ ዝህብ ቅርጺ ይረአ ኣሎ ኣሎ። እቲ ቀይሕን ቀጠልያን ጸሊምን ሕብሪ ውህደት ናይቲ ክዳን ስነ-ጥበባዊ ስእሊ ይመስል። ኣብ ክሳዱ ፍሉይ ስልማት ወርቂ ኣብ ኢዱ ድማ ጻዕዳ ጨርቂ ዘለዎ ባህላዊ ጽባቐ እዩ።

እዘን ዋዕሮታት ደቂ ኣነስትዮ ናብ ስረሓ እነዳተጓዓዛ ይረአያ ኣለዋ። እዘን ደቂ ኣነስትዮ ድማ ዝተፈላለየ ኣልባሳት ተከዲነን ኣለዋ። ነኒባዕለን እውን ኣናተፃወታ ይከዳ ኣለዋ።

ካርድታት ኣብ ኢድካ ምጽዋት፡ ክልተ ኣእዳው ብጥንቃቐ መጻወቲ ካርድታት ሒዘን፣ ኣብ ምክያድ ዝርከብ ወይ ንኽጻወት ኢድ ዝግበር ምድላው ናይ ካርድ ጸወታ ዘመልክት እዩ፤ ሕጉስ ግዜ ዘመልክት እኳ እንተመሰለ ደቂ ሰባት ሰሪሖም ከይልወጡ ርእሶም ዘደንዝዝ ረሳሕ ፀወታ እዩ፡፡

ጽቡቕን ብዝተሓላለኸን ብወርቂ ዝተለበጠ መንጠልጠሊ ኣፍንጫ። ኣብ ማእከሉ ድማ ብቐይሕን ቀጠልያን ኣእማንን ንኣሽቱ ምልክት ምልክትን ዝተሸለመ ስእሊ ኣምላኽ ሂንዱ (ላክሽሚ) ኣለዎ። እዚ ባህላዊ ሽልማት ደቡብ ህንዲ ኣዝዩ ውቁብን ምዕሩግን ንሃይማኖታዊ ኣገልግሎት ዝጥቀምሉ እዩ፡፡

እዚ ኣብ ወሰን ጽርግያ ብጽፉፍ ተሰሪዐን ዝርከባ ድኳናት ክዳውንቲ፡ ኣብ ላዕሊ ሕብራዊ ማልያታትን ቲሸርታትን ዘለወን፡ ብንጹር ይረኣያ። ኣብ ታሕቲ ኣቑሑት ክዳውንቲ ይረኣያ፡ ህንጻታት ከተማ ድማ ብድሕሪት ይረኣያ ኣሎ።

ኣብ ብርሃን ጸሓይ ዝተዘርግሐ ናይ ዳግመ-ምጥቃም ቦታ ሕብርን ቅርጽን ዝመልኦ እዩ። ኣብ ቅድሚት ብርክት ዝበሉ ባዶ ፕላስቲክ ጥርሙዝ፤ ንጹርን ከም ድሙቕ ሰማያውን ብጫን ቅርጺ ዘለዎን እዩ። እዚ ሕብርን ተስፋን ኮይኑ፡ዝተደርበየ ነገር መሊሱ ህይወት ክረክብ ትጽቢት ዝግበረሉ እዩ።

ኣብ ኢትዮጵያ ከተማ ኣዲስ ኣበባ ህያውን ጽዑቕን ናይ ጎደና ትርኢት እዩ። ናይ ኢትዮጵያ ከተማዊ ህይወት፣ ንግዳዊ ንጥፈታት፣ ከምኡ’ውን ስርዓታት መጓዓዝያ ዘንጸባርቕ ኮይኑ፡ ህያውን ተግባራውን ስምዒት ዘመሓላልፍ እዩ።

እዚ ጻዕዳ ክዳን ዝለበሱ ሰባት ኣብ ጽርግያ ብጉጅለ ደው ኢሎም ኣለዉ፤ ጽላሎት ተክሊ ኣብ ልዕሊኡ ህድእ ዝበለ ጽላሎት ይድርብየሉ። ባህላዊ ንጥፈታት ዘንጸባርቕ ድምጺ ኣልቦ ዓውደ-ጽሑፍ'ዩ።

ሃይለማርያም ደሰለኝ ናይ ቅልዑ ጭውውት እነዳተጫወተ ዘርኢ ምስሊ እዩ። እዙ ጨወታ ድማ ኣብ ትግራይ ያቆብ እንዳተባሃለ ዝፍለጥ እዩ። እዚ ጨወታ ኣብዛሓ ቆልዑ ይንቀምሉ።

“ሰሪፋም” ዝተባህለ ዕግርግር ሳንዱቕ መግቢ ህጻናት ኣብ መንገዲ ሓደ ድኳን ምግቢ ፋሕ ኢሉ ይርአ። እቲ ድሙቕ ብጫን ቀይሕን ሳጹናት ተጸዊዑ፡ ንልቢ ኣዴታት ዝማርኽ ቀሊል ሓጎስ ይፈጥር።

እዚ ልዑል ሸኾና ዘለዎ ጫማ ደቂ ኣንስትዮ ዘርኢ እዩ። እቶም ጫማታት ዝተሰፍየ መልክዕ ዘለዎም ኮይኖም፡ኣብ ቅድሚት ድማ ሰማያዊ ቀስቲ ስልማት ኣለዎም። ሸኾናኡ ቅዲ ስቲለቶ ኮይኑ ማእከላይ ቁመት ኣለዎ። ኣብ ድሕሪት ኣብ ጎማ ቀጠልያ ኣርቲፊሻል ተኽሊ ይርአ።

እዚ ቀይሕ ዩኒፎርም ዝለበሱ ህጻናት ኣብ ሓደ ክፍሊ ብመስርዕ ኮፍ ኢሎም ይራኣዩ ኣለው። ሓደ መምህር ኣብ መንጎኦም ኣብ ዝርከብ ጠረጴዛ ይንቀሳቐስ ኣሎ። ኣብ መናድቕ ስእልታትን ምልክታታትን ተለጢፉ ኣሎ። እዚ ኣረኣእያ ትምህርትን ስርዓትን እዩ።

ናይ ኢሚግሬሽን ዜግነትን ኣገልግሎት ኣርማ ይርአ ኣሎ፡፡ ኣብቲ ኣርማ ዘለዉ መስመራት ትርጉሞም ንምርዳእ መፀገሚ እዩ፡፡ ግን ምስ ባንዲራ ተተሓሒዙ ደስ ዝብል ነገር ኣለዎ፡፡

እዋይ ደስ ዝብል ወዲ! ሓደ ፀጉሩ ዝተስተካከለ ጨሓም ወዲ ተባዕታይ ፃዕዳ፣ አልኮልን ብጫን ሕብሪ ዘለዎ ሕብራዊ ክዳን ተከዲኑ ንጎኑ ገፁ ብምርአይ አብ ብጫ ድሕረ ባይታ ይርከብ፡፡

እዚ ህጻናት ኣብ ሓደ መዘናግዒ ፓርክ ተኣኪቦም፡ ኣብ ሓደ ብቀለም ዝተሸፈነ ዓቢ መዘናግዒ መሳርሒ ብሓጎስ ይረኣዩ። ቀጠልያ ኣግራብን ህንጻ ገዛን ምስቲ ኣብ ድሕሪት ዘሎ ተፈጥሮኣዊ ጽባቐ ይወሃሃድ፤ እዚ ብንጹር ምልክት ሓጐስን ምዝንጋዕን ይውክል።

ጽቡቕ ተመጣጣኒ ዘለዎ፡ ውቁብን ፋሽን ዝኾነን ክዳን ደቂ ተባዕትዮ ዘርኢ እዩ። መስመራት ናይቲ ማልያ ነቲ ተኸዲንዎ ዘሎ ዘመናውን ሰሓብን መልክዕ ይህቦ። ካብ ሕብሪ ወይኒ ዝተሰርሐ ኮላር ዘለዎ ሓጺር ኢድ ዘለዎ ናይ ደቂ ተባዕትዮ ማልያ እዩ።

ብገዘፍቲ እምባታት ኣብ ዝማዕረገ ከባቢ ሓደ ፃዕዳ ናይ ባህሊ ክዳን ዝተኸደነ ሰብ ጭራ ዋጣ ይፃወት ኣሎ፡፡ እዚ ሰብ ንክሊፕ ዕላማ ዝቕረፅ ዘሎ እዩ ዝመስል፡፡

ኣብ መሬት ኣኽሱም ብኹርዓት ደው ኢሎም ዘለዉ ሓወልትታት ክብሪ ታሪኽ ይዛረቡ። እቲ ልዕል ዝበለ እምኒ ብሓጺናዊ ደገፍ ዝተደገፈን ብሰማይ ዝበርህን፤ ቀጠልያ ተፈጥሮን ምስጢር ውርሻን ብሓደ ምስሊ ይግለጽ።

እዚ ፀሊም ሕብሪ ኮይኑ ሂልፎን አዳተባህለ ዝፂዋዐ እንትከውን አብ እዝንካ ገይርካ ድምፂ መማሓላለፊ ኮይኑ ንካሊእ ስብ እውን ዘይርብሽ ድምፂ መስምዒ እዩ።

እዚ ምግቢ ኢትዮጵያ ኣብ መኣዲ ብጽቡቕ ይረአ ኣሎ። እንጀራ ቅርጺ ኣለዎን ኣብ ልዕሊኡ ድማ ጥብሲ ስጋታት ይራኣዩ፤ ኣብ ጎድና ንእሽቶ መትሓዚ ቀይሕ በርበረ ይቕመጥ። ጽባቐ እቲ ምስሊ ነቲ ብዙሕነት ባህልን መግብን ይገልጽ።

ባህላዊ ሰንሰለት ሽልማት ኣብ ልዕሊ ጸሊም ድሕረ ባይታ ተዘርጊሑ ይረአ። ኣብ ማእከል ድማ ብንኣሽቱ ነጥብታትን ፍሉይ ዲዛይንን ዝተሰለመ መስተንክር ብሩር ዓንኬል ኣሎ። ኣብ ትሕቲ ብሰንሰለት ዝተኣሳሰሩ ተኸታተልቲ ብሩር መጋየፅታት ኣለዉ። እዚ ንጽባቐ ትውፊትን ሃብታም ስነ-ጥበብን ብንጹር ዘርኢ እዩ።

እዚ ናይ ዕዳጋ ትርኢት እዩ። ኣብ ማእከል እቲ ስእሊ ህዝባዊ መጓዓዝያ ሚኒባስ ቫስ ትርአ ኣላ። ኣብ ውሽጢን ከባቢን እታ ቦታ ብዙሓት ሰባት ይንቀሳቐሱ ኣለዉ። እቲ ትርኢት ጽዑቕ ናይ ደገ ዕዳጋ ወይ መዕረፊ መካይን ይመስል።

ቴለብዥን ድምፂ ወያነ እኒ ትራምፕ ንዘለዉዎ ምስሊ ኣምፂኦ ኣሜሪካ ኣብ ልዕሊ ካናዳ፣ ሜክሲኮን ቻይናን ታሪፍ ከምትድብይ ንዝገልፅ ዜና ኣቕሪቡ ኣሎ፡፡ እዚ ናይ ኣሜሪካ ነገር ደላይነት ዘመልክት እዩ፡፡

ቡዙሓት ናይ ሶፍት ዌር ሊንካት አለው፡፡ ሊንክድ ዝብል ብዕንቋይ ተፃሒፉ አብ ፃዕዳ ድሕረ ባይታ ይርከብ ኢን ዝብል ናይ ሶፍት ዌር ምልክት ከዓ አር ዝብል ፊደል ዘለዎ ይርከብ፡፡

ናይ ኢድ ስሕለት ኮይኑ፡ ቡናዊ ዕንጨይቲ መትሓዚን ቢጅ/ክሬም ሕብሪ ዘለዎ ብረት ስንቂን ኣለዎ። ንብረት ንምቑራጽ ዝጥቀሙሉ ኣስናን ኣለዎ። ናይ ሓይሊ፣ ቅልጣፈን ፈጠራን ስምዒት የመሓላልፍ። ናይ ምቑራጽ ክእለት ንሓደ ነገር ናይ ምፍጣርን ምቕያርን ድሌት ይውክል።

እዚ ኣብ ፓርክ እንቶቶ ዝርከብ ውቁብ ናይ ማይ ፓርክ ዘርኢ እዩ። ኣብ ታሕቲ"ኢትዮጵያ"ዝብል ዓቢ 3D ምልክት ኣሎ፣ እቲ'O' ብቀይሕ ልቢ ተተኪኡ ኣሎ። ሰባት ብእግሮም ወይ ደው ኢሎም ይረኣዩ፣ ገለ ናይቲ ከባቢ ኣቑሑት ድማ ብብሉጽ ካብቶም ዝበለጹ ዝተመልኡ ኣለዉ።

እዚ ሽግን ጣብያ ይባሃል። እዚ ሽግን ጣብያ ቡዙሓት ዓይነት ተክሊ ዝዳቀልሉ ኮይኑ ኣብዚ ድማ ቡዙሓት ናይ ጉልባት ሰራሕተኛ እንዳሰርሑ ይርከቡ።

ፍርያት ኣርቴ ጸጉርን ውሑዳት ፍርያት ክንክን ቆርበትን ኣብ መንደቕ ተዓሺጎም። እቲ ትርኢት ኣብ ሓደ ድኳን ቀረብ ጽባቐ ዝርከቡ ፍርያት ብዝሒ ዘርኢ ኮይኑ፡ ንጸጉርን ክንክን ቆርበትን ብዙሓት ኣማራጺታት ከምዘለዉ ዝሕብር ህያውን ንግዳውን ስምዒት ዘንጸባርቕ እዩ።

ገና ኣብ ህንፀት ዝርከብ ዓብዪ ዘመናዊ ገዛ ኣብ ዙርያኡ ዕንጨይትን ብሓጺንን ዝተሰርሐ ስካፎልድ ክርአ ይከኣል። እቲ ገዛ ግርማዊን ንጥንታዊ ስነ ህንጻ ዘዘኻኽርን እዩ። እዚ ኣብ ህንጸት ዝርከብ ገዛንመጻኢ ህይወትን ምቹው ናብራን ተስፋ ዝውክል እዩ።

ኣብ ሓደ ኣዳራሽ ናትና ሰባት ዝመስሉ መናእሰይ ኣብ ትሕቲ ናይ ደገ ፀጥታ ሓይሊ ብጭንቂ ተዋሒጦም ይርአዩ ኣለዉ፡፡ እዞም መናእሰይ ዘይሕጋዊ ስተደኛታት ንምዃኖም ጥርጥር የብሉን፡፡ የሕዝን፡፡

ነቲ ምስ ኣጋንንትን እኩያት መናፍስትን ምስ ኣጉል እምነትን ዚተሓሓዝ ፍርሕን ጥርጣረን ዘንጸባርቕ ፣ኣብ ከቨር ዘሎ ምስልታት እውን ራዕዲን ዕቱብነትን እታ መጽሓፍ ይሕብሩ። ኣብ ከቨር መፅሓፍ "ጎይነ ጥላ" ብቀሲስ ሄኖክ ወ/ማርያም ዝተፃሕፈት መፅሓፍ እያ።

ወተሃደራዊ ወይ ወተሃደራዊ ክዳን ዝለበሰ ሰብ እዩ። ክዳውንቱ ቀጠልያ ኣውሊዕ/ካኪ ሕብሪ ዘለዎ ኮይኑ፡ ቁልፊን ጁባን ኣለዎ። ቆቢዕ እውን ተኸዲኑ ኣሎ። ኣካዳድንኡ ታሪክን ጅግንነትን ዘዘንትውን እውን ይመስል፡፡

ብዙሓት ሰባት ብድሕሪ ሓጹር ተሰሪዖም ወይ ደው ኢሎም ይርከቡ። ኣብ ኩሉ ዕድመን ክዳንን ዘለዎም ሰባት ኣብ ጸቢብ ቦታ ደው ኢሎም ኣለዉ፤ ኣብ ማእከል ድማ ሓንቲ ንእሽቶይ ጓል ኣላ። ሰባት ዝደልይዎ ክረኽቡ ተስፋ ብምግባር ደው ዝበሉ ይመስሉ።

እዚ ኣብ ቀይሕ ጠረጴዛ፡ ሐምላይ ምልክት ዘለዎ ጻዕዳ ሳንዱቕ ይረአ ኣሎ። ኣብ ልዕሊኡ ብንጹር መልክዕ ‘ዕምባባ ብዘይ ዘይቲ ቀለም ይድግፍ’ ተባሂሉ ተጻሒፉ ኣሎ። እቲ ናይ ዕምባባ ምልክት ኣብ ማእከሉ ምልክት ጽባቐ እዩ።

እዚ ብጸሊም ስረ ዝተሸፈነ እግሪ ኮይኑ፡ ኣብ እግሩ ጻዕዳ ሕብሪ ዘለዎ ጸፍሒ ጫማ ኣለዎ። እቲ ጫማ ብቐሊልን ምቹእን ቅዲ ዝተሰርሐ ኮይኑ፡ ኣብ ቅድሚት ብረት ዝመስል መትሓዚ ዘለዎ ፍሉይ መልክዕ ኣለዎ።

እዚ ዓቢይ ወርቃዊ ሓወልቲ የርኢ። ቁራጽ ሓፂን ኣብ ኢዳ ሒዙ ቅልጽሙ ንቕድሚት ዘርጊሑ ደው ኢሉ ኣሎ። ኣብ ልዑል መሰረት ተቐሚጡ ኣሎ፣ ሰማይ ድማ ብብርሃንን ሕብርን መሊኡ ኣሎ። እዚ ሓወልቲ ክብርን ታሪኽን እዩ።

እቲ መንእሰይ ኣብ ተፈጥሮኣዊ ኵነታት ደው ኢሉ፡ ገጹ ውዑይ መንፈስ ዝመልኦ እዩ ፣ ብዛዕባ ሓደ ዝፍታሕ ዝመስል ሓጎስ ዝደርፍ/ዝዛረብ ዘሎ ይመስል፣ ከም ብርሃን ብዘመናዊ ሕብሪ ዝተመልአ። ኢዱ ኣብ ግንባሩ ተቐሚጣ፡ ቁሩብ ፍቕርን ናይ ምሕዳግ ስምዒትን ይግለጽ።

እዚ ካብ ከፍቲ ዝርከብ ውፅኢት ፀባ እዩ። እዚ ድማ ንህፃውንትን ንዓበይትን ንጥቀመሉ። እዚ ማሚ ውፅኢት ፀባ ኣዝዩ ንጥዕናና ጠቃሚ እዩ።

እዋይ ደስ ዝብል! ብርክት ዝበሉ አብ ናይ ቅርሲን ቱሪዝምን ዝኮኑ አቁሑት ዘለውዎ ቦታ ሓንቲ ሰበይቲ ቆፃል ሕብሪ ሻርፒ ተከዲና ተንበርኪካ ትርከብ፡፡ ንአብነት ከም መብልዒ ቁርሲ፣ ሰፍኢን መከምበያን ዝብሃሉ ብሕብራዊ ሃሪ ዝተሰፈዩን ቡዙሓት ወርቃማ አቁሑን ይርከቡዎም፡፡

እዚ ብርክት ዝበሉ ደርሆን ኣብ ኣረጊት ዕንጨይትን ሽቦን ዝተሰርሑ ጓጓታት ተጸቒጦም ከምዘለዉ ዘርኢ እዩ። እዚኦም ኣብ ገጠር ወይ ኣብ ከባቢ ዝርከቡ ዓሌታት ደርሆ ኮይኖም ብንጹር ንመሸጣ ዝቐረቡ ምዃኖም ይእመን። እዚ ዕግርግር ደርሆን ዕሙር ዕዳጋን ዝረኣየሉ ቦታ እዩ።

ኣብ ገላሳ ቦታ ሎጅ ይርአ ኣሎ፡፡ ሎጅ ሰባት ፍልይ ኣብ ዝበለ ቦታ ግዚኦም ከሕልፉ ዝመርፁዎም መዘናግዒ ቦታ እዮም፡፡ እዚ ሎጅ ግን ግቢኡ ገና ዘይለምዐ ደርሓ እዩ፡፡

ክቢ ባህላዊ ህንጻ ታሪኻውን ባህላውን ዋጋ ዘለዎ ቦታ ዘመልክት እዩ። ኣዕኑድ ሓጺንን ሲሚንቶን ከምኡ’ውን ኣብ ህንጸት ዝርከቡ ማዕጾታት፡ ተስፋ ለውጥን ምዕባለን ዘንጸባርቑ እዮም። ታሪኽን ባህልን ሓደ ቦታ ናብ መጻኢ ንምስጓም ዘለዎ ኒሕን ጻዕርን ዝገልጽ እዩ።

እቲ ተኽሊ ኣሎው፡ ምስቲ ዓበይትን ስጋዊን ኣቝጽልቱ፡ ቀያሕትን ብጫን ዕምባባታት ዘለዎ ኮይኑ፡ ትኽ ኢሎም ንላዕሊ ይረኣዩ። ድሙቕን ህያውን ህይወት ዝመልኦን ስምዒት ተፈጥሮ የለዓዕል።

ኣብዚ ጸሊም መትሓዚ ዘሎ መስተ ብሓያል ውሕጅ ናብቲ ኩባያ ይውሕዝ ኣሎ። እቲ ምስሊ ዕድልን ራዕድን ዝገልጽ ኮይኑ፡ ኣብ ባህላዊ ነገር ተሰሪዑ፤ ስነ-ስርዓት ባህሊ ኢትዮጵያ ምልክት ፍሉይ ጽባቐን እዩ።

ታሪኽን ባህልን ኢትዮጵያ ዓሚቕ ስምዒት ጽባቐን ምስጢርን ዘንጸባርቕ እዩ። ኣብ ግብሪ ሃዋርያት 8 ታሪኽ ቅዱስ ፊልጶስ ወንጌላዊን ስሉብ ኢትዮጵያን (ባኮስ) እትገልጽ እያ። እዛ መጽሓፍ ናይ እምነት ስምዒት፡ ምድላይ ፍልጠትን ታሪኽን ዘንጸባርቕ እያ።

እዚ ሰብ ቴዲ ኣፍሮ ዝበሃል ውሩይ ደራፊ እዩ፡፡ ኣብ ታሪክ ዘመናዊ ደርፊ ልዑል ቦታ ዘለዎ እዩ፡፡ ደርፍታቱ ቅኔያዊ ብምዃኖም ልዕሊ ደርፊ ዝርአዩ እዮም፡፡

መዝናነዬ ቦታ ወይ ሎጅ ይርአ። ኣብ ልዕሊ እቶም ጠረጴዛታት ጻዕዳ ጨርቂ ጠረጴዛ ተዘርጊሑ ኣሎ። ኣብ ድሕሪት ድማ ዓበይቲ ኣኻውሕ ዝበዝሖ ኣኽራንን ጽላል ኣግራብን ኣሎ። ሰማይ ንጹርን ድሙቕን እዩ። ብሓፈሽኡ ድማ ሰላማውን ህድኣትን የርኢ።

ናሕሲ ቤተ ክርስቲያን ብቅዱሳን ስእልታት ወቂቡ ይርአ ኣሎ፡፡ እዚ ኪነ ጥበብ ካብ ጥንቲ ጀሚሩ ብናይ ወለዶ ተዋረድ ዝመፀ ፍሉይ መለለዪና እዩ፡፡

ኣብዚ ቦታ ኣብ ናይ መጉየዪ ማሽን ልምምድ ዝገብሩ ሰባት ይርአዩ ኣለዉ፡፡ ኣብ ማሽን ዝግበር እንቅስቃሴ ካብ ናይ በረኻ ዝፍለ ናይ በረኻ ንፋስን ምህዳርን ዘይብሉ ብምዃኑ ጥራሕ እዩ፡፡

ብሰባት ዝተመልአ ዓብዪ ቅርዓት እዩ። ሰባት ባህላዊ ኣከዳድና ተኸዲኖም ኣብቲ ኣደባባይ ንኣሽቱ ሰማያውን ጻዕዳን ቴንዳታት ይረኣዩ። ነዚ ዓቢ ህዝባዊ በዓል ክርኢ ከለኹ ናይ ሓጎስን ሓድነትን መንፈሳውነትን ስምዒት ይስምዓኒ።

ጸሊምን ወርቅን ሕብሪ ዘለዎ ናይ ጽምብል ባነር፣ “9ይ ዓመት ቤተ መዘክር ውቕሮ” ዝብል ብትግርኛን ብኢንግሊዝኛን ተፃሒፉ፣ ኣብ ታሕቲ “ሕዳር 2017” ዝብል ብንጹር ተጻሒፉ ኣሎ፣ እዚ ድማ ንትውልዲ ዘፍልጥን ናይ በዓል ሃዋህው ዝፈጥርን እዩ።

እዚ ሰፊሕ ዓውዲ ስራሕ ይርአ ኣሎ። ኣብ ኣካላቱ ብኢድ ዝእሰር መሳርሕን ድሕነትን ዝሓዘ ሰራሕተኛ ኣብ ጽኑዕ መሬት ደው ኢሉ ይርከብ። ሕብራዊ ቀለቤት ድሕነትን ብጫ ክዳንን ንጥፈታት ስራሕ የመልክት።

እዚ ድምጺ ስራሕ ኣብ ማእከል ከተማ ይስማዕ፡ ኳዕቲ ሓመድ ይኹዕቱ ኣለዉ። መካይን ኣብቲ ቀንዲ ጽርግያ ይንቀሳቐሳ ኣለዋ፡ ሰባት ብእግሮም ይኸዱ ኣለዉ። እቲ ብየማን ዘሎ ሓወልቲ ዓቢ ዛንታ ይነግር፡ ብድሕሪኡ ዘለዉ ህንጻታት ምልክት ዘመናዊነት እዮም።

ናይ ሓደ ጀነሬተር ድኳን ኮይኑ፡ ዝተፈላለዩ ዓይነታት ጀነሬተራት ሓይሊ ኤሌክትሪክ ዘርኢ እዩ። እዞም ጀነሬተራት ብዝተፈላለየ ዓቕሚ ከም 950 ዋትን 3.7 ኪሎዋትን ዝመጹ እዮም። ኣብ እዋን ምቁራጽ ሓይሊ ኤሌክትሪክ ናይ ዕረፍቲ ስምዒትን ኣድላይነት ምንጪ ሓይሊ ኤሌክትሪክን ይፈጥር።

ሓደ መንእሰይ ብቐረባ ደው ኢሉ፡ ብድሕሪኡ ድማ ፈረንጂ ትመስል ሰበይቲ ኣላ። ኣብ ላዕሊ ስክሪን "ዜና ትግርኛ ዝብል ጽሑፍ ኣሎ። "መንግስቲ ዓባይ ብሪጣንያ ሓግዙ" ዝብል ንኡስ ኣርእስቲን ተወሳኺ ጽሑፋት ዜናን ኣሎ። አዚ ምስሊ ዜናዊን ዕቱብትነትን የመልክት።

ወለድና ካብ እምኒ ብዙሕ ነገር እዮም ዝሰርሑ ነይሮም፡፡ እዚ ተሰይሩ ንሪኦ ዘለና ካብ ፅኑዕ እምኒ ዝተሰርሐ ሒላብ ዝመስል ነገር እዩ፡፡ ጥቕሙ እንታይ ምዃኑ ግን ኣይፈለጥኹን፡፡

ጽብቕትን ዘመናውን “ሰላም ኣውቶቡስ” ትረአ፣ ቀጠልያ ክዳን ተኸዲና ኣላ። እታ ብድሙቕ ዝተሰለመት ኣውቶቡስ ከም መልእኽቲ ተስፋን ሰላምን እያ ትቕልቀል፤ እቲ ኣየር ኣብ መንገዲ ናይ ተስፋ ጉዕዞ ዝጅምር ዘሎ ኮይኑ ይስምዓካ።

ተመሃሮ ፀሃይ ንትበሃል ኣብ ናይ ህፃናት ናይ ቴለብዥን ፕሮግራም ንትቐርብ ማስክ ከቢቦም ይርእይዋ ኣለዉ፡፡ እዚ ከዓ ዓብዪ ኣግራሞት ፈጢሩሎም ኣሎ፡፡

እዚ ናይ መሸጢ ዕዳጋ ዝተፈላለዪ ናይ ገዛ መፃባበቅ እንትኮን ከም መንፃፊ ናይ ገዛ ወይ አስጋጃ፣ ላስትካት ዝተፈላለዩ ሕበሪታት እንትኮኑ ብለላስትክ ጎማ እዳተባህለ ይፂዋዒ።

ሰንዓ ዳቦና ኬክ ዝብል መፋለጢ ዘለዎ ገዛ ኣሎ፡፡ እዚ ሽም ከም ቀልዲ ዝወፀ እዩ ዝመስል፡፡ ግን በቲ ካልእ ገፅ ሰራዓ ማለት ንሽም ናይ የመን ዋና ከተማ ዘመልክት ክኾን ይኽእል እዩ፡፡

ረጒድ ቀጠልያ ቆጽልን ቀይሕ ፍረታትን ዘለዎ ቁጥቋጥ ወይ ጨንፈር ኦም ይረአ፣ ፍረታቱ ድማ ዝብላዕን ቁሩብ መሪር ጣዕሚ ከም ዘለዎን ይፍለጥ። ናይ ህይወትን ተስፋን ስምዒት የለዓዕል። ህላወ እቶም ፍረታት ፍረታት እውን ምፍራይን ምቕፃል እቲ ዑደትን ይሕብር።

ቡናውን ጻዕዳን ጤል ኣብ ልዕሊ ጕንዲ ገረብ ደው ኢሉ ኣሎ። ብድሕሪት ቀጠልያ መሮር ቦታ ይርአ። ጽቡቕን ሰላማውን ትርኢት እንስሳታት ዘቤት ዘለዎ ቦታ ይመስል፡፡

ኣዲሱ የኣሽከርካሪዎች ጥያቄ ኣብ ዝብል መፅሓፍ ናይ ትራፊክ ምልክታት ምስ መኪና ይርአዩ ኣለዉ፡፡ እዚ መስሓፍ ብናይ ፅሑፍ ርእሱ ኮነ ብስእሉ ብዛዕባ ምሽክርካር መኪና ዝምህር ምዃኑ ርዱእ እዩ፡፡

ብዙሓት ሰባት ካብ ገዝኦም ወጻኢ ተኣኪቦም ይረኣዩ። መብዛሕትኦም ኮፍ ኢሎም ይርከቡ፡ ሓደ ሰብ ግን ኣብ ማእከል ደው ኢሉ ምልክት ይገብር። ተኣኪቦም፡ እናተዘናግዑን ብሓባር ግዜ ከም ዘሕልፉን ዘርኢ ኮይኑ፡ ውዑይ ናይ ሓባርነትን ሓጎስን ስምዒት ይስምዓካ፡፡

ሓደ ሰብኣይ ባህላዊ መሳርሒ ሙዚቃ ኢትዮጵያ "ዋጣ" ይጻወት ኣሎ። እቲ ብድሕሪኡ ናይ ሓሰር ክምር ንጽባቐ ገጠር ዘንጸባርቕ ክኸውን ከሎ፡ እቲ ሰብኣይ ኣብ ገጹን ምንቅስቓስ ክሳዱን ድማ ነቲ ሙዚቃ ዘለዎ ዓሚቝ ስምዒትን ሓጐስን የመሓላልፍ።

ካብ ሓፂን ወይ ከዓ ነሓስ ዝተሰርሑ ናይ መስቀል ቅርፂ ዘለዎም ናይ ኦርቶዶክስ ተዋህዶ እምነት መንነት መግለፂ መዕተብ እዩ። መስቀል መድሓኒትና ፣መስቀል ፈውስና ኢልና ንኣምን ዝኣመነ ድማ ይመሓር ዝብል ኣመር ኣሎ።

ኣብዚ ውሑዳት ዘይበሰሉ ቀጠልያ ማንጎታት ኣብ ጨንፈር ገረብ ተሰቒሎም ኣለዉ። እቲ ድሕሪኦም ገለ ጸሊም ቀጠልያ ቆጽልን ኣብ ከባቢኦም ይርአ። እዚ ድማ ፍረሽነትን ምምጻእ ሓጋይን ይስምዓኒ ኣሎ-እዞም ፍረታት ክሳብ ዝበስሉ ምጽባይ ደስ ዝብል እዩ።

እቲ ሰብኣይ ተፃዋቲ ጭራ ኮይኑ ዝረኣይ ናይ ክፍሊ ኣካላቱ ድማ ክልቲአን አእዳው ብክፋል ዝረኣያ እንትኮና ፃዕዳ ክዳን ተኸዲኑ ፀጋም ኣፃብዕቱ ብሙሉእ የማን ድማ ብክፋል ዝረኣያ እየን፡፡

ብናይ ዕምበባ ምስሊ ኣብ ክሳድ ጓል ኣነስተይቲ ኣብ ተንጠልጠለ ሃብሊ ጫፍ ትርአ ኣላ፡፡ ትርጉሙ እዛ ምልክት ግን እንታይ ምዃኑ ግና ገና ኣይፈለጥኩን፡፡

ናይ ሚድሮክ ኢንፈስትመንት ግሩፕ ኣርማ ይርአ ኣሎ፡፡ እዚ ኣርማ ውክልንኡ እንታይ ከምዝኾነ ብቐሊሉ ክንርድኦ ኣይንኽእልን፡፡ ትርጉሙ ክትፈልጥ ምጭናቕ ግን ኣየድልን፡፡

እዚ ሕብራዊ ፍርያት ክንክን ህጻናት ብዝተዋደደ መንገዲ ኣብ መደርደሪ ተሰሪዖም ይራኣዩ ኣለዉ። ኣብ ብርሃን ናይ ጽባቐን ጽሬትን ስምዒት ብንጹር ዘመሓላልፉ እዮም።

ኣብ ገጽ እታ መጽሓፍ፡ እምቢታ ኣንፃር ዋረርቲ፡ ትርጉሙ ድማ "እምቢ ንወረርቲ" ዝብል ትርጉም ኣለዎ። እታ መጽሓፍ ኣብ ታሪኽ ሃጸይ ዮውሃንስ ራብዓይ ኢትዮጵያን ኣብ ዘመነ ንግስነቶም ህዝቢ ትግራይ ንወራራት ንምምካት ዘካየዶ ቃልሲን ተርእይያ። ታሪኻዊ ትሕዝቶ ዕምቆት ይውስኸሉ።

እዞም እሪኦም ዘለና ቡዙሓት ተማሃሮ እንተኮኑ እንዳተዝናነዩ ወይ እንዳተዘናግዑ ኣብ ክላሶም ትምህርቶም ይካታተሉ ኣለዉ። ብጣዕሚ ድማ ደስ ኢልዎም ይስሕቁ ኣለዉ።

ሓንቲ ሰበይትን ኣርባዕተ ንኣሽቱ ቆልዑን ኣብ ምግቢ ንጥፈት ክሳተፉ ይረኣዩ። እቶም ቆልዑ ብሓጎስ ማንካን መሕወሲን ሒዞም ደው ክብሉ ከለዉ፡ ዝተፈላለዩ ናይ ምጥሓን ኣቕሑን ቀመማትን ኣብ ጣውላ ተቐሚጦም ኣለዉ። ሓጎስን ምትሕብባርን ትምህርታዊን ሃዋህው ዘንጸባርቕ እዩ።

ሓንቲ ንእስቲ እንጀራ ካብ ላካ ዝተሰርሐ ሰተታ እናውፀት ኣብ መጎጎ ዓዲ እናሰንከተት ዕንጨይቲ እናነደደ፣ ብቆርቆሮን ዕንፀይቲን ዝተሰርሐ ክሽሸነ ኢና ንርኢ ዘለና።

እዞም ኣብ መበል 20 ዓለምኻዊ ናይ ኢኮነሚክስ ህብረት ዋዕላ መደረ ዝገብሩ ዘለዉ ምሁር ዶክተር ብርሃኑ ነጋ ይበሃሉ፡፡ እዞም ምሁር ንኢህወዴግ ብምቅዋም ውሩይ ዝነበሩ ሰብ እዮም፡፡

እዞም ሰብኣይ ጋሼ ኣበራ ሞላ ይበሃሉ፡፡ ካብ ደገ ናብ ዓዶም ኣትዮም ንኣዲስ ኣበባ ኣብ ምፅራይ ኣብነታዊ ኮይኖም ብምስራሕ ዝፍለጡ ሰብ እዮም፡፡

ብጸሊም ሕብሪ ሓያል መሳርሒ ፓንች ሰነድ ኣብ ንጹር መድረኽ ኮፍ ኢሉ ይርከብ። ኣብ ላዕሊ ዘሎ ዝተደልደለ መትሓዚን ኣብ ታሕቲ ዝተተሓሓዘ ብረት መስመራትን ድልዱልን ገፊሕን እዩ። ብኽልተ ዓበይቲ ምንጪታት ዝተደገፈን ካብ ረቂቕ እኽሊ ዘለዎ ንብረት መሳርሒ እዩ።

በቲ ነበልባል ትኪ ዝተሸፈነ ዝተጠበሰ ወይ ዝተቐለወ ፍረታት ቡን ውዑይን ብርሃን ዘለዎን ብርሃን ይፈጥር፤ ጨና ቡን ልቢ ዝትንክፍ ስምዒት የቃጽል።

እዚ ተሽከርካሪት ናይ ኤለክትሪክ ሳይክል እያ፡፡ ቅርፃ ኣዝዩ ደስ በሃሊ እዩ፡፡ እዛ ሳይክል ብቕርፃ ንኡሽተይ ስለዝኾነት ኣብ ገዛ ንምቕማጥ ኣይተሸግርን፡፡

እዚ መፅሓፍ ዕምቆት ታሪኽን ዛንታ ሰባትን ሓይሊ ብርዕን ዘንጸባርቕ ፣ ኣብ ጸጋም ዘሎ ስእልታትን ጽሑፋትን ታሪኻዊ ድሕረ ባይታ ናይ ምፍላጥ ስምዒት ይፈጥር። ከበር ናይታ ብደራሲ ተስፋይ ገብረኣብ ዝተጻሕፈት "ማህደር ኑረነቢ" እትብል መጽሓፍ የርኢ ኣሎ።

ኣብ ቤተ-ክርስትያን ክብረ በዓል ብዙሓት ደቂ ኣነስትዮ ኣዴታት ብጫ ዝተከደና ፈላሲተን ኣለዋ። እዚ ክብረ በዓል ናይ ኦርቶዶክስ ስለዝኮነ ክሪኦ ኣዝየ እየ ዝሕጎስ።

እዚ ኣርማ ሃገራዊ ባንኪ ኢትዮጵያ ዘርኢ እዩ። እቲ ኣርማ ኣብ ውሽጢ ጸሊም ዓንኬል ወርቃዊ ሕብሪ ዘለዎ ግሉጽ ምልክት ዘለዎ ኮይኑ፡ ኣብ ዙርያ እቲ ዓንኬል ብእንግሊዝኛ “ሃገራዊ ባንኪ ኢትዮጵያ” ዝብል ጽሑፍ ተጻሒፉ ኣሎ። ምልክት እምነትን ርግጸኝነትን፡ ብወርቂ ዝተሸፈነ።

ናይ ገለ ከባቢታት ፀገም ቀረብ ማይ መሕዘኒ እዩ፡፡ እዛ ንእስቲ ናይዚ መግለፂ እያ፡፡ ጀሪካንን ብራዃ ኣንጠልጢላ ነቲ ሒዛቶ ዘላ ህፃን እንተይተረፈ ሃይላንድ ኣትሒዛቶ ናብ ማይ ትወርድ ኣሎ፡፡

ናይ ተመሃሮ መፃሕፍቲ ኣብ ጐደና ይሽየጡ ኣለዉ፡፡ ሎሚ ክመሃር ዝደሊ መፃሕፍቲ እስካብ በሪ ገዝኡ መፂኦምሉ ኣለዉ፡፡ ደስ በሃሊ ኩነት እዩ፡፡

ወርቂ ዝሓፅብ መንእሰይ ዳርጋ ዕርቃኑ ኮይኑ ኣብ ሓሬት ብሓፂን እንትጐልል ይርአ ኣሎ፡፡ ስራሕ ምሕፃብ ወርቂ ብሓቂ ከቢድ ድኻም ዘለዎ እዩ፡፡

ህፃናት ኣብ ቤት ትምህርቲ ኣብ ዘሎ መፃወቲ ይፃወቱ ኣለዉ፡፡ እዚ ንህፃውንቲ ዓብዪ ሓጐስ እዩ ዝፈጥረሎም፡፡ ብተወሳኺ እውን ብኣካልን ኣእምሮን ክጥንክሩ ይገብር፡፡

እዚ ዓቢይ ምስሊ ምስ ኣርማ ሊንክድይን ዘለዎ ይመስል። እቲ ኣርማ ብሰማያዊ ዝተሰርሐ ኮይኑ እቲ 'ኢን'ድማ ተኸታታሊ ሰማያዊ ፊደላት እዩ። ኣብ ታሕቲ ናይቲ ምስሊ ብሰማያዊ ዝተሰርሐት ንእሽቶ 'ኣር' ኣላ። እዚ መድረኽ ርክብን ክውንነትን እዩ። ልክዕ ከምታ እንራኸባ ዓለም እያ።

ዘመናዊት ክራር ኣብ ፀግዒ መንደቕ ጠጠው ኢላ ኣላ ሕብሪ ስርሓታ ኣብ ታሕታ ፃዕዳን ፀሊምን እንትትከውን ኣብ ላዕላ ድማ ሓሰረታይ ዓይነት እያ ።

በዓል ብዙሕ ደብሪ ህንፃታት ይርአዩ ኣለዉ፡፡ እዞም ህንፃታት ብሪል ስቴት ዝስርሑ እዮም ዝመስሉ፡፡ ሰብ ናይ መንበሪ ፀገም ስለዘለዎ እምበር ኣብ ከምዚ ዝኣምሰለ ህንፃ ተንጠልጢልካ ምንባርስ ደስ ኣይብልን፡፡

ኣብዚ ሓምለዋይ መሰረት ዝተቐመጠ ባህላዊ ቅርፂ ኢትዮጵያ እዩ። እቶም ቅርጻታት ብኣራንሺን ብጫን ቀለም ዝተሰለሙ ኮይኖም፡ ኣብ ልዕሊኦም ዝተፈላለየ መንፈሳዊ ዛንታታት ተሳኢሉ ኣሎ። ብኣራንሺን ብጫን ዝተሰለመት ኮይና፡ ታሪኽ ክርስትና ብመልክዕ እትነግር ባህላዊ ጽባቐ ትገልጽ ምስሊ እያ።

ኣብ ነዊሕ ጕንዲ ዝተሰርዐ ምልኩዕ ድሙቕ ብጫ ዕምባባታት ዘለዎ ተኽሊ ይረአ ኣሎ። ድሙቕን ተፈጥሮኣውን መልክዕ ዘምሐረ ህያውን ስምዒት ንኽስማዓካ ይገብር።

ታሪኻዊን መስተንክርን "ሪስ ዓድባራት ቀድስተ ቅድሳን ደንገል ማርያም ፅዮን" ቤተ ክርስቲያን ኣብ ከተማ ኣክሱም ኢትዮጵያ ይርከብ። እቲ ቦታ ኣዝዩ መንፈሳዊ፣ ክቡርን ታሪኻዊን ስምዒት የመሓላልፍ። ዓመታዊ በዓል የዳር ፅዮን ብዓቢ ድምቀት ዝኽበርሉ ቦታ እውን እዩ።

ጽቡቕ ጌሩ ዝተሰርሐን ካብ ዕንጨይቲ ዝተሰርሐ መደያይቦ፣ እቲ መደያይቦ ካብ ጽኑዕ ቡናዊ ዕንጨይቲ ዝተሰርሐ ኮይኑ ንብሩህን ልሙጽን ገጽ ኣለዎ። ብድሕሪት ናብ ካልእ ክፍሊ ዝወስድ ማዕጾ ይርአ። ምርኣይ ኣብ ገዛ ናይ ውዑይን ምቾትን ስምዒት ይፈጥር።

እዚ ገዛ እንዳ ኣባ ዳማ ዝበሃል ኣብ ኣኽሱም ዝርከብ መሸጢ ምግብን መስተንእዩ፡፡ ኣባ ዳማ ማለት ናይዞም ሰብ ትካል ወላዲ ናይ ዝኾኑ ኣይተ ዓንዱ ዘሪሁን መፀውዒ ሳጓ እዩ፡፡

እዚ ቀጠልያ ቆጽሊ ዘለዎም ተኽልታት ኣብ ተፈጥሮኣዊ ምድላው ይረኣዩ። ቆጽሎም ነዊሕን ጸቢብን ኮይኑ፡ ኣብ ላዕሊ ሕብራዊ መስመር ኣለዎ። እዚ ንጽባቐ ተፈጥሮ ዘርኢ ዘደንቕ ምርኢት ስነ-ዕጽዋት'ዩ።

ደስ በሃሊ! ናይ ኢትዮጵያ ሓይሊ ኤሌክትሪክ ሰለስተ ዓይነት ሕብሪ ዘለዋ ኮይና፤ ቀይሕ፣ ቆፃልን ፃዕዳን ሕብሪ ዘለዋ ኮይና አብ ፃዕዳ ድሕረ ባይታ ትርከብ፡፡ ናይ ኢትዮጵያ ሓይሊ ኤሌክትሪክ ዝብል ብፀሊም ተፃሒፉ አብ ፃዕዳ ድሕረ ባይታ ይርከብ፡፡

ንሚለ ኦርጋኒክስ ሮዝመሪ ዘይቲ ጸጉሪ ምልላይ፣ እዚ ፍርያት ንደረቕ ቆርበት ርእሲ ንምፍዋስ፡ ጸጉሪ ንምድንፋዕን ዝተዳለወ እዩ። ልዕሊ 30 ተፈጥሮኣዊ መሰረታዊ ዘይትን ቀመማትን ዝሓዘ እዩ። ተስፋ ጥዑይ ጸጉርን ብዛዕባ ምጥቃም እቲ ፍርያት ናይ ፍናን ስምዒትን ይፈጥር።

እዚ ተፈጥሮኣዊ ተርእዮ ዘርኢ እዩ። ክልተ ሰባት ኣብ ጽኑዕ ቦታ ደው ክብሉ ይረኣዩ ኣለው። እዚ ባህላዊ ጻዕዳ ክዳን ተኸዲኑ፡ በትሪ ሒዙ፡ ኣብ ተፈጥሮኣዊ ሓምላይ ቦታ ደው ኢሎም ዘለው ስእሊ እዩ።

እዚ ተክሊ እዚ ፓፓዮ ይባሃል ። እዚ ተክሊ እዚ መብዛሕትኡ ኣብ ቆላማ ዝፈሪ ኮይኑ ንነብስናን ንጥዕናናን ኣዝዩ ጠቃሚ እዩ። ኣዝዩ ድማ ጥዑም ምግቢ እዩ።

እዚ ጻዕዳ ባህላዊ ክዳን ዝተኸድነ ሰበይቲ ጸሊም ቦርሳ ኣብ ኢዳ ሒዛ ደው ኢላ ኣላ። ኣብ የማናይ ሸነኽን ኢዳን ዘሎ ጸሊምን ጻዕዳን ቅርጺ ጽባቐ ክዳውንቱ ዘርኢ'ዩ። እዚ ድማ ፅቡቅ ምስሊ ዘርኢ እዩ።

ኣብዚ ሓደ ጅግና ምክልኻል ኣብ ጎቦታት ዝበዝሖ መሬት ኮፍ ኢሉ፡ ብረት ኣብ ኢዱ ሒዙ፡ ናብ ርሑቕ ክጥምት ይርአ። ከባቢኡ ብጭቃን ኣኻውሕን ዝተሸፈነ እዩ። ናይ ጸጋን ሓይልን ዓሚቕ ኣተሓሳስባን ዝኽሪታት ክትሕዝን ከተበራብርን ርግጸኛ ዝኾነት ምስሊ አያ።

ናይ መንእሰይ ዓይነት ቁኖ ይርአ ኣሎ፡፡ እቲ ጨጉሪ ባእድ ሕብሪ ዝተለኸየ እዩ፡፡ ገለ ሰባት ባእድ ምቕላም ቅቡል ክገብርዎ ይኽእሉ እዮም፡፡ ኣነ ግን ኣይፈትዎን፡፡

እዚ ብጽቡቕ ዝተሓለወ ናብ ትሕቲ እምኒ ዝተሃንጸ ህንጻ ዝወስድ መንገዲ እግሪ ይርአ። ኣብ ታሕቲ ናብቲ ጸልማት መዓሙቕ ዝወርድ መደያይቦ ኣሎ። እዚ ካብ ህንጻ እምኒ ዝወርድ መንገዲ ከም ታሪኽ ዓሚቕ ክኸውን ከሎ፡ ከም ምልክት ግዜ ደው ኢሉ ይርከብ።

ክፈፉ ብመፀባበቒ ዘግየፀ ናይ ጓል ኣነስተይቲ ጫማ ይርአ ኣሎ፡፡ እዚ ናይ ክፈፉ ዝምዛም ነቲ ጫማ ፍሉይ ዓይነት መልክዕ ፈጢሩሉ ኣሎ፡፡

እዚ ሰማያዊ ቴማ ዘለዎ ናይ ሙዚቃ ፖስተር ሓድሽ ቪድዮ ይጽበ ኣሎ። ኣብ ማእከል ጻዕዳ ዝለበሰ ሰብኣይ ዲዛይን ዕምባባ ንጽባቐ ይውስኽ፤ ‘በሊ ዓደይ በሊ’ ዝብሉ ቃላት ሓድሽ ምልክት ሙዚቃ እዮም።

ሓደ ጤል ኣብ ዝተቖረፀ ኦም ጠጠዉ ኢሉ ይርአ ኣሎ፡፡ ከባቢኡ ሳዕሪ ኣለዎ፡፡ እዚ ጤል ተባዕታይ እዩ፡፡ ከብዱ ዘቕባብ ብምዃኑ ግን ኣነስታይ ይመስል ኣሎ፡፡

እዚ ንሓጋይ ክዳን ዝመስል ዝተፈላለየ ዓይነት ክዳን ዝለበሰት ሞዴል ዘርኢ እዩ። እቲ ክዳን ካብ ጨርቂ ዝተሰርሐ ኮይኑ፡ቀስተ ደመና ዝመስል ቅርጺ ሕብርታትን ቅርጽታትን ዘለዎ እዩ። እዚ ንኣረኣእያ ጽባቐን ቅዲን ዝውክል እዩ። እቲ ሞዴል ኣረኣእያ ዝተፈላለዩ ርእይቶታት ዝውክል እዩ።

እዚ ቦታ ኣብ ኢትዮጵያ ኣዲስ ኣበባ ኣብ ዝርከብ ዕዳጋ መርካቶ ቀጠልያ ኣሕምልቲ ዝሽየጠሉ ቦታ እዩ። ሰባት ደው ኢሎም ኮፍ ኢሎም ኣሕምልቲ ክመርጹን ክገዝኡን ይረኣዩ። ጽዑቕ ዕዳጋ እዩ ዘሎ ሰባት ንቕድሚትን ንድሕሪትን ይንቀሳቐሱ ኣለዉ።

ኣብዚ ንኡሽተይ ፍርድ ኣብ ኣርማድዮ ተሰቒላ ትርአ ኣላ፡፡ እዛ ፍርጅ ኣብዚ ከባቢ ኣይተራእየትን፡፡ ኣብዚ ከባቢ እንተትህሉ ብዙሕ ሰብ ምዓደጋ ነይሩ፡፡

ህጻናት ንጥቕሚ ማይ ብሓጎስን ፍሽኽታን ኣብ ገጾም የንጸባርቑ። ካብቲ ቧንቧ ዝውሕዝ ጽሩይ ማይ፡ ሓጐስን ጥዕናን ዝሓሸ መጻኢ ተስፋን ዘመልክት እዩ።

እዚ ኣብ ድሙቕ ብርሃን ዝተቐመጠ ብሩር ብርጭቆ፡ ኣብ ልዕሊኡ ደው ኢሉ ብሮዛ ፕላስቲክ ጁሰር ተሸፊኑ ይርከብ። እቲ ሕብሪ ብንጹር ዝርአን ዝተፈላለየ ጽሬት ዘለዎን እዩ።

ኣብ ድኳን ወይ ዕዳጋ ዝተፈላለዩ ናይ ሓጺን ኣቕሑ፡ ጥስቲ፡ ጣውላ (መጋገዪ ጣውላ)፡ ከምኡ’ውን ብሓጺን ዝተሰርሐ ምድጃ ይራኣዩ። እቲ ቦታ ጽዑቕን ንመዓልታዊ ህይወት ዘድልዩ ነገራት ዝመልአን ኮይኑ ይስምዓካ።

ሓመኩሽታይ ሕብሪ ዘለዋ ህበይ አብ ገፃን መዓኮራን ተመሊጣ አብ ሓመደዋይ ድሕረ ገፅ ትርከብ፡፡ ህበይ ጨጓር እያ፡፡ እውይ! ህበይ ማለት ከምዚ ድያ?

እዚ ሕብራዊ ገዛውቲ ኣብቲ ጽርግያ ደው ኢሎም ይረኣዩ ኣለው። ኣብ ላዕሊ ንጹር ሰማይ ከም ምልክት ሰላም ተዘርጊሑ ይረአ ኣሎ። ኣብ ታሕቲ ቁሩብ ምትሕብባርን ታሪኽን ብገለ መልክዑ ይረአ ኣሎ።

እዞም ክልተ ሰባት ኮይኖም ባህላዊ መጓዓዝያ ብበቅሊ ዝባሃል ናይ ገዛ እንስስሳ አንትከውን ክልተ ደቂ ተባዓትዮም እንትኮኑ እቶም ሓደ ድማ ቀሽ እንትኮኑ እንትጓዓዙ ነዕዘብ።

እዞም ንሪኦም ዘለና ነገራት ናይ ኢድ ባትሪ እዮም ዝመስሉ፡፡ እቲ ተገይርሎም ዘሎ ንህፃናት ዝስሕብ መፀባበቒ እንትርኢ ግን ናይ ቆልዑ መፃወቲታ ኢና ንብሎም፡፡

ኣብ ቴሌቪዥን ኣክሱማዊያን ቀጥታዊ ቃለ መሕትት ኣብ ዝገብረሉ እዋን፡ እቲ ሰብኣይ ብዕቱብነትን ቆራጽነትን ዝዛረብ ዘሎ ይመስል። እቲ ቃለ መሕትት ሞያውን ዕቱብን ስምዒት ዝህዝ፣፤ ኣገዳስነት ናይቲ ዜናን ዕቱብነት ናይቲ ሰብን ዘንጸባርቕ እዩ።

ኣኽራናት፣ መስተንክር ተፈጥሮኣዊ መልክዓ ምድሪ ይመስሉ። ነዋሕትን ፍሉይ ቅርጺ ዘለዎምን ጫፋት ኣኽራን ኣንጻር ሰማይ ይረኣዩ። እቲ ኩነታት ኣየር ቁሩብ ደበናዊ እኳ እንተኾነ ጸሓይ ግን በቲ ደበናታት ክትጥምት ትረአ። እዚ መስተንክር ኣብ ግርማ ተፈጥሮ ናይ ምግራምን ኣለዎ።

እቲ ብጽፉፍ ዝተሰርዐ ቀይሕን ቀጠልያን ብርጭቆ ዝመስል መቕረፂ ወይ እርሳስ ስክሪፕት ኣብ ጽሩይን ባህ ዘብልን ቅድሚት ተቐሚጡ፡ ዝተዳለወ ስነ-ጥበብ ዝፈጥር ስምዒት እኒሄዎ።

እዞም ክልተ ሰባት ኣብ እንዳ ምግብ ቤት ናይ ዓሳ ስጋ ኣንዳበልዑ ኣለዉ። ናይ ዓሳ ስጋ ኣዝዩ ብጣዕሚ ተመራፂ ምግቢ እዩ።

ቁርሲ ወይ ቀሊል ምግቢ ፣ ኣብ መሶብ እንጀራኣሎ። ኣብ ሻሃነ ጣፍ ወይ በርበረ ኣሎ። ኣብ ካልእ ጻሕሊ ዝተጠበሰ እንቋቑሖ፡ ዝተቖርጸ ቀይሕ ቀጠልያ ቆጽልን ኣሎ። ጨው ወይ በርበረ እውን ኣሎ። ጥዑምን ዘጎምጅውን ኣፍካ ዝመልእን ምግቢ ምዃኑ ይምስክር፡፡

ንሓይሊ መብራህቲ ዝውዕል ዘመናውን ዓብይን ትራንስፎርሞር ኮይኑ ኣብ ሂወት ሕ/ሰብ ብጣዕሚ ወሳንን አገዳስን ካብ ዝበሃሉ መሰረታዊ ድሌት ወዲ ሰብ ስለ ዝኾነ ተተኺሉ ኣሎ፡፡

እዚ ኣብ ሓደ ኩርናዕ ናይቲ ገዛ ብቀጠልያ ጨርቂ ዝተሸፈነ ዓቢ ሰማያዊ ጎማ ደው ኢሉ ኣሎ። ኣብ ትሕቲኡ ንእሽቶ መትሓዚ ማይ ኮፍ ኢላ ትረአ። እዚ ምስሊ እዚ ነቲ ጎማ ብዝተወደበ መንገዲ ዘርኢ እዩ።

ኣብ ናይ ዓፋር ናይ ጨው ምድረ ኣግማል ተፃዒነን ኣለዋ፡፡ ሓደ ወታደራዊ ክዳን ዝተኸደነ ድማ ኣብኡ ኣሎ፡፡ እዚ ምድሪ ንሂወት ዘፀግም እዩ ዝመስል፡፡

እዚ ናይ ብሮ አቁሑ ኾይኑ ዝተፈላለዩ ከም ዝንህው ኮይኖም ከም አሪማድዮ ከምኡ እውን ዝተፊላለዬ አብ ውሽጢ አሪማድዮ ክብ ዝመስሊ መስትያት ብጣዓሚ ሳሓብ ማሬኪ እዩ።

ንጹር ፕላስቲክ ቱቦ ወይ ሻምብቆ ዝተጠቕለለ ይረአ፣ እቲ ቱቦ ምሉእ ብምሉእ ግሉጽ ኮይኑ ኣብ ኮይል ይኽዘን። እዚ ግብራውን ጠቓምን ኮይኑ ንብዙሕ ነገራት ክውዕል ከም ንማይ፣ ንናፍጣ መምልኢ ክኸውን ዝኽእል እዩ።

እዚ ኣብ መንጎ ቀጠልያ ቆጽሊ ፋሕ ዝበለ ብጫ ዕምባባ ዘርኢ ምስሊ እዩ። ሓጎስ ተፈጥሮ ዝገልጽ ቀሊል ጽባቐ ኮይኑ፣ ብርሃንን ሕብርን ህይወትን ዝመልኦ ትርኢት ዘርኢ እዩ።

ብዙሓት ህጻናት ኣብ ዝዓነወ ክፍሊ ኮፍ ኢሎም ይራኣዩ ኣለው፡ ንትምህርቲ ሃረርታ ከምዘለዎም ፤ ኣብ መንጎ እቲ ጸገማት፡ ንእሽተይ ናይ ተስፋን ዕድልን ይስመዓካ።

እዚ ብጽቡቕ ዝተሰርሐ ባህላዊ ክዳን ዘርኢ እዩ። እቲ ክዳን ብቐይሕን ጻዕዳን ዝተሸፈነ ኮይኑ፡ ኣብ ማእከሉ ዓቢ መስመር ክሳድ ኣለዎ። እዚ ድማ ብስነ-ጥበባዊ ዲዛይን ዝተሰርሐ ዛንታ ጽባቐ ዝነግር እዩ።

እዚ ኣብ መድረኽ ከም ንፋስ ዝተዘርግሐ ጻዕዳ ክዳን ዘርኢ እዩ። ወርቃዊ ቅርጺ ኣብ ማእከል ከም ምልክት ጽባቐ ኮፍ ኢሉ ይረአ ኣሎ። ኣብ ትሕቲኡ ቀይሕ ጫማ ከም ሓዊ ኣብ መድረኽ ይዘራረብን ይረአን ኣሎ።

እታ ሰበይቲ እቲ ብጥንቃቐ ዝተሰርሐ ቅዲ ጸጉርን ጻዕዳ ሰቲ ርእሲን ነቲ ባህላዊ ኣሰር ዘንጸባርቕ እዩ። እቶም ካብ ብሩር ዝተሰርሑ ዕምባባ ዘለዎም ሽምዓታት ነቲ ገጽ ፍሉይ ስሕበትን ጸጋን ይውስኹሉ። ናይ ሓበንን ጽባቐን ፍቕሪ ባህልን ዘንጸባርቕ እዩ።

ብሮዛ፡ ጻዕዳ፡ ግራጭን ወርቅን ዝተሸለመትን ዝተመላኸዐትን ክፍሊ ይረአይ ኣሎ። እዚ ዲኮር ኣዝዩ ፍቕራዊ፡ ዘዘናግዕን ፍሉይን ኮይኑ፡ ንሓዳር ዝኸውን ድንቂ ዕድል ምዃኑ ዘመልክት እዩ።

ኣብ ናይ ገባር ገዛ ሓደ ፃዕዳ ክዳን ዝተኸደነ ዋጣ ይደርፍ ኣሎ፡፡ እዚ ደራፊ ኣብዚ ዝተረኸበሉ ምኽንያት ክሊፕ ንምስራሕ እዩ ዝመስለኒ፡፡

ቀዳማይ ሚኒስትር ኣብይ ኣሕመድ (ዶ/ር) ዝተሳተፍዎ ካልኣይ ምዕራፍ ዳግመ ግምት ፀብፃብ ልምዓት ካንሸሎ ኣዲስ ኣበባ፣ እታ ከተማ ኣብ ልምዓታታን መፃኢ ትልምታታን ዘለዋ ሓያል ተወፋይነትን ትኹረትን ዘርኢ፣ ስምዒት ልምዓትን ተስፋን ዘንፀባርቕ እዩ።

እዚ ብባህላዊ ስነ-ስርዓት ዝተዳለወ ዓቢ ሕንባሻ ኣብ መድረኽ ብካራ ይቑረጽ ኣሎ። ኣብ ድሕሪት ድማ ናይ መፋለጢ ፓነላትን ናይ መደረ መድረኽን ተዳልዩ ኣሎ።

እዚ ናይ ምገቢዓይነት ኮይኑ ንወዲ ሰብ ጠቃሚ ምግቢ ካብ እንስሳ ዝርከብ ስጋ ኮይኑ ካብ ከፍቲ፣ ካብ ጤል፣ በጊዕ ዝርከብ እንትኸውን እዙይ ክትፎ እንዳተባህለ ዝፅዋዕ ኮይኑ ብጣዕሚ ተዳላዪ ምግቢ እዩ፡፡

ኣብ ጥቃ ዓብዪ ፅርግያ ዘሎ ሆቴል ወይ መናፈሻ ኣብ ኣፍ ደጊኡ ብባህላዊ ኣሰራርሓ ብሻምበቆ ዝበሃል ዓይነት ተኽሊ ዝተሓፀረ ወይ ዝተኸበበ ኮይኑ ኣብ ኣፍ ደጊኡ እውን ንፁህ ኣየር ዝስሕብ ዓብዪ ተኽሊ ይርከቦ፡፡